አብ ኸተማታት መብዛሕትኡ ዝዝውተር ዝተፈላላዩ መዝናነዩ ቦታታት ኣለው እዮም። ሓደ ዝኾነ ድማ ናይ እንዳ መስተ ምዝናነዩ ቦታ ዝተፈላላዩ ዘመናዊ መስታት ዝሓዘ ቦታ እዩ።

እዚ ኣብ እስክሪን እንሪአ ዘሎ ምስሊ ናይ ገጠር ነበርትን ናይ ከተማ ነበርትን መንበሪ ገዛ ክኮን ይክእል እዩ፡፡ ካብኡ ድማ ዒባ እውን ኳና እውን ዘለዎ ቦታ እዩ፡፡

ንኣርባዕተ ዓመታት ተመዛበሉ ግዳይ ሕማምን ሞትን ኮይኑ ዘሎ ህዝቢ ትግራይ ናብ መረበቲ ኽምለስ ይግባእ። እዚ ዝረአያና ዘሎ ምሰሊ ቡዙሓት ሰባት ሰለማዊ ሰልፊ ሰልፉ ይኣክል ኾይኒ ናብ መረበትና መልሱና ዝብል ሰላማዊ ሰልፊ እዩ።

መሰረታዊ ግልጋሎት መሰረታዊ ልምዓት እዩ። ካፍቶም ኣብ ትግራይ ዝርከቡ ዓበይቲ ትካላት ሓደ ዝኾነ ፋብሪካ ዓለባ ኣልመዳ እዩ። ፋብሪካ ዓለባ ኣልመዳ ዝተፈላለዩ ጨርቅታት ምስፋይ ዝተፈላለዩ ክዳዉንትታት ምስፋይ ዝጠቅመና ዓይነት ፋብሪካ እዩ።

ኣብ ዝተፈላለዩ ሹቓት ዝርከቡ ኣቑሑ ኮይኖም እዞም ዝርአዩና ዘለው ኣቑሑታት ከዕእ ናይ ዝተፈላለዩ ናይ ሙሩፅ ዘርእታት መርአይ እዩ ዝረአየና ዘሎ እዚ ድማ ንኣብነት ናይ ዕልቦ ሙሩፅ ዘርኢ ይረአየና ኣሎ ።

ትግራይ ብተፈጥሮን ኸባቢን ዕድልቲ እያ። ኸምኡ ውን እዚ ዝረኣየና ዘሎ ምስሊ ወሰናወሰን ቃላይ ቡዝሓት ተኽልታትን ኣእዋማትን ዝረኣየና ዘሎ ኾይኑ ብተፈጥርኡ ድማ ብጣዕሚ ደስ ዝብልን እቲ ቃላይ ድማ ንመሐመሲ ዝጠቅም እንስሳታት ንምስታይ ዝጠቅምን እዩ።

ኣብ ዓድና ቡዙሓት ናይ በረካ አንስሳት ኣለዋ ካብ ኣተን ሓንቲ ዝኮነት ወዓግ ትበሃል። ወዓግ ድማ ካብ ሓደ ኦም ናብ ሓደ ኦም አንዳተናጠረት ትነብር አያ።

ንግድን ምትዕድዳግን ካፍቶም ብዙሓት ሰባት ዝጥቀምሎም ካብ ንግዳዊ ምንቅስቓስ ምትዕድዳግን ሓደ ዝኾነ ናይ ኽዳውንቲ መሸጢ ቦታ፣ ናይ ሞባይል መሸጢ ቦታ፣ ናይ ሞባይል መፀገኒ ቦታ...

ዉፅኢት ዘመናዊ ሕርሻን ግብርናን ክንብሎ ንኽእል ኢና። እዛ ንፍዕቲ ጓል ኣንስተይቲ ሓፍትና እዚኣ ካዓ ኣብ ዘመናዊ ሕርሻ ትሳተፍ ዘላ እያ። እንታይ እያ ትገብር ዘላ ዝተፈላለዩ ተኽልታት ተኺላ በናና፣ ማንጎ፣ ቡና ተኺላ ኣላ።

እዞም ንሪኦም ዘለና ዓይነታት ኣትክልትን ኣሕምልትን ይባሃሉ፡፡ ንሳቶም ድማ ሓደ ማንጎ፣ ኣቫካዶ፣ ወይኒ፣ በናና፣ ኣራንሺ ይርከብዎም፡፡

መፅሓፍትን ጋዜጣን ኣብ መርአይ ምስሊ ዝረአየና ዘሎ መፅሓፍ ሓደ ኮይኑ ብኣለማዮህ ዋሴ እሸቴ ብ2009 ዓ.ም ዝተፃሓፈ ወይ ከዓ ዝተሓተመ መፅሓፍ እዩ እዚ ድማ ዝጎራ ዘርእስቱ መፅሓፍ እዩ።

እዛ ትረኣየና ዘላ መኪና ዘመናዊት ተሽከርካሪት እያ ።በዓል ኣርባዕተ ጎማ ዘበናዊት ተሽከርካሪት እያ። እዛ ዘመናዊትይ ተሽከርካሪት እዚኣ ካብን ናብን ንምንቅስቃስ ትጠቅመና እያ።

እዚ አብ እስክሪን ዝረአየና ዘሎ ምስሊ ናይ ዝተፈላለዩ ንግድን ምትዕድዳግን ኮይኑ ባጃጅ ይረአየና ኣሎ ዝተፈላለዩ ናይ ኽዳውንቲ መሸጣታት ይረአዩና ኣለው።

መሰረታዊ ግልጋሎት ወይከዓ መሰረታዊ ልምዓት እዚ እንርእዮ ዘለና ብሓባር መናእሰይ ብሓደ ተወዲቦም ዝተዓደለዎ መሬት እዩ። እዚ ዝተዓደለዎ መሬት ከዓ ዝሰርሕዎ ዘለው ብሓደ ኮይኖም እዮም።

ትግራይ ብታሪኽን ብተፈጥሮን ዝተዓደለት ዓዲ እያ። ኣብቲ ስክሪን ዝረአየና ዘሎ ምስሊ ድማ ሓደ ኣብ ገጠር ዝስራሕ በዓል ክልተ ደብሪ ኣዳራሽ እዩ።

አትክልትን አሕምልትን ካብቶም ዝረእዩ ዘለው ዓይነታት አትክልቲ አሕምልትን ሓደ ዝኮነ መሸባሕሪ ወይ ከዓ ዒልቦ እናተባህለ ዝፅዋዕ አብ ከባቢ ገጠር ዝዝራእ ዓይነት ሙሩፅ ዘሪኢ እክሊ እዩ፡፡

መሰረታዊ ግልጋሎት ብፍላይ ከዓ ኣብ ከባቢና ዕዳጋ ብፍላይ ቀዳም ዝሽጡ ዓይነታት ዘርእታት እዮም። እዞም ዘርእታት ዝረአየና ዘሎ ንኣብነት ፦ዳጉሻ፣ ምሻሓሪ ፣ብርስን ይረአየና ኣሎ።

ትግራይና ዝተፈላለዩ ናይ ዘመናውን ባህላውን ሕርሻ ንምውናን ዝካየደላ ዓዲ እያ፡፡ ዝተፈላለዩ ዝራእቲ እውን ዝዝረአላ ዓዲ እያ፡፡ እቲ ሓደ እውን ሰሊጥ እዩ፡፡

መኣዲን ትምህርቲን-ትምህርቲ ንዝተፈላለዩ ክፋል ሕብረተሰባት ካብ ድንቊርና ንምንጋፍ ዝጠቅም እዩ፡፡ እዚ ዝርአየና ዘሎ ኸዓኒ ኣብ ከባቢ ገጠር ይኹን ኣብ ከባቢ ከተማ ቀዳማይ ክፍሊ ኣብ ዳስ እንትመሃሩ እዩ፡፡

ዝተዓሸጉ ንብልዒ ዝጠቕሙ ምግብታት ካፍቶም ንሪኦም ዘለና ሓደ ዝኾነ ዝተዓሸገ ንብልዒ ዝኸዉን ምግቢ ጠስሚ ዝብሃል እዩ። ጠስሚ ድማ ንፀብሒ መፀበቒ መጥዐሚ ይጠቅም።

እዚ ኣብ እስክሪን ዝረአ ዘሎ ምስሊ ካብቶም ዓይነታት ቢራ ሓደ ዝኮነ ራያ ቢራ እዩ፣ ራያ ቢራ ድማ ፋብሪክኡ ኣብ ትግራይ ማይጨው እዩ፡፡

ኣብ ምስሊ ዝረአየና ኣብ እስክሪን ዝርአየና ዘሎ ምስሊ ብረድስቲ፣ ማንካ መቀመጢ ብረድስትን ኦዩ።

ዝተፋላለዩ ናይ ጥበብን ናይ ባህልን ዉፅኢት ዝኾኑ ዝተፋላለዩ ፃዕዳ ጫማታት ኣብ እዋን መርዓ ዝግበሩ ዝተፋላለዩ ፃዕዳ ጫማታት እዞም ሰለሰተ ኣወዳት ተኸዲኖሞ ዘለዉ ከዓ ብጣዕሚ ፍሉጥ ዝኾነ ናይ ባሀሊ ክዳን እዩ፡፡

ማእኸል ቱሪዝምን ማእኸል ጎዕዞን እዙይ ዝርኣየና ዘሎ ኣብ ከተማ ኣክሱም ዝርከብ ጥንታዊን ታሪካዊን ቤተ ክርስትያን እዩ። ናይ ኦርቶዶክስ እምነት ተኸተልቲ ዘኣምልኹሉ ቤተ ክርስትያን እዩ።

እዚ ኣብ እስክሪን ዝረአዩና ዘለዉ ሰባት መግለፂ ቅዋም ኣመራርሓ ዞባ ደቡብ ምብራቅ ኮይኑ ንሓደ ፖለቲካዊ ውድብ ምውጋን ፀገም ህዝቢ ትግራይ ዘጋድድ እምበር ዘፍትሕ ከምዘይኮነ ክእረም ይግባእ ኢሎም፡፡

ዓይነት እፅዋት እዩ ዓዂ ይበሃል ብተለምዶ ዓዅ ዳ ተብሃለ ዝይፅዋዕ እዩ ።ዓዅ ፍሪኡ ዝብላዕ እዩ። ቡዝሓት ሰባት ፍሬኡ ይፈትዎ እዮም ።ዓዅ ዓብይ ምስ ኮነ ድማ ተቆሪፁ ንዝተፈላለዩ ናይ ዕንጨቲ ስራሕቲ እውን ክውዕል ይኽእል እዩ።

ቤት ትምህርቲ-ወለዲ ኩሎም ደቅኹም ናብ ቤት ትምህርቲ ክልእኽዎም ኣለኵም፡፡ ቤት ትምህርቲ ናይ ድንቑርና ምጥፋእ ሓደ ዝኾነ ትካል እዩ፡፡ እቶም ዝረአዩና ዘለዉ ቆልዑት ድማ ኣብ ሓደ ቤት ትምህርቲ እናተዘናግዑ የርእየና፡፡

ቤት ብልዕን ምግብን ካብቶም ጠዕሙ ምግብታት እዚ ዘሪኤና ዘሎ ከዓ ስጋ እዩ። ስጋ ዝተፈላለዩ ጉዕ፣ ኮሚደረ፣ ሸጉርትን ተሰሩሑ ንክብላዕ ዝተዳለወ እዩ።

ዓይነት ስራሕ ዝረአየና ዘሎ ሓንቲ ጓል ኣነስተይቲ ኣብ ናይ ስራሕ ትሳተፍ ዘላ ኮይና ስርሓ ድማ ስዋ ምሻጥ፣ ኣረቂ ምሻጥ ብዙሓት ክፋል ሕብረተሰብ ድማ ይሳተፉ ኣለዉ፡፡ ይሰትዩ ኣለዉ፡፡ ኣረቂ ዝሰቲ እኒሆ፤ ስዋ ዝሰቲ እኒሆ፡፡

ዓይነታት መጋየፂ፦ እዚ ዝረኣየና ዘሎ መጋየፂ ዝተፈላለዩ ክፋል ሕብረተሰብ ኣብ ዝተፈላለዩ ናይ ንግድዊ ምትዕድዳጋቱ ምንቅስቃሱ ክገብሩ ከለው ዝሸጥዎ ዓይነት ኣብ ክሳድካ ዝእሰር ኣብ ኢድካ ዝእሰር ዓይነት መጋየፂ እዩ ።

እዚ ዝርአ ዘሎ ቦታ ቡዙሓት ሰባት ቡዙሓት እኩባት ሰባት ኣብ ከተማ ኣብ ሓደ ኸተማ ዘርኢ እዩ። እዞም ብዙሓት ሰባት እዚኦም ድማ ኣብ ከተማ ዝኮነ በዓል እንዳክበሩ ዘርኢ ምስሊ እዩ

ኣብ ንግድን ምትዕድ ምትዕድዳግን ዝተዋፈራ ወዲ ኣነስይዮ ኣሕዋትና ኢና ንርኢ ዘለና፡፡ ደርሆ ይሸጣ ኣለዋ፣ እንቛቖሖ ይሻጣ ኣለዋ፣ በለስ ይሸጣ ኣለዋ ፣ድንሽ ይሸጣ ኣለዋ፡፡

መፃሓፍትን ጋዜጣነ ዝተፋላለዩ ተፈለጥቲ ሰባት ዝተፈላለዩ ዉርያት ሰባት ምሁራት ዝተፈላለዩ መፃሓፍቲ ክፅሕፉ ይክእሉ እዮሞ፡፡ ካብቶሞ ዝፅሕፉዎ መፃሓፍቲ ሓደ ምልክት ዝርኢ ምልክት መዋዳእታ ዘመነ ዘርኢ ክፅሕፉ እዩ።

ኩነታት ፖለቲካ፦ አብ ፖለቲካ ብዙሓት ዝሳተፉ ሰባት አለው። ካብ እቶም ዝሳተፉ ሰባት ድማ እቲ ዘርእየና ዘሎ መበል አርባዓን ሓሙሽተን ልደት ህወሓት እዩ። ልደት ህወሓት ብዓሰርተ ትሸዓተ ሱሳን ሸውዓተን ዓመተ ምህረት ወርሒ ለካቲት ዝተመስረተ እዩ።

ኣብ ትግራይ ዝተፈላለዩ መጋየፅታትኣለዉ፡፡ ካብቶም መጋየፅታት ሓደ ዝኮነ መስቀል ወይ ከዓ ማዕተብ ናይ ኦርቶደኩስ እምነት ተከተልቲ ተጋሩ ኣብ ክሳዶም ወይ ኣብ ኢዶም ዝኣስርዎ እዩ፡፡

ኣብ ትግራይ ኣብ ዘጋጠመ መዕነዊ ኩናት ብጣዕሚ ዘደንፅውን ዘደንግፅን እዩ፡፡ ዝረአየና ዘሎ ኣብ ምስሊ ድማ ኣብ ሓደ ቤት ትምህርቲ ዘጋጠመ ዕንወት እዩ፡፡

እዚ እስክሪን ዝርአየና ዘሎ ምስሊ መፋለጢ ብመንፈስ ዝሕገዝ ደግምሰናይ ዝበሃል ሰብ ናይ ባህላዊ ሕክምና ዝተሓከመ ይኸፍል ።ዘይተሓከመ ድማ ኣይኸፍልን ዝብል እዩ።

እፅዋት-ዝተፈላለዩ ዓይነታት እፅዋት ኣለዉ እዮም፡፡ ካብቶም ዝተፈላለዩ እፅዋት ሓደ ዝኾነ ስየ ይበሃል፡፡ ስየ መብዛሕትኡ ንፅባቐ ከተማ ዝጠቅም ኣብ ከተማ ማእኸል ዝትከል ዓይነት እፅዋት እዩ፡፡

ሕብረተሰብን ሰድራን ናይ ቀደም ሕብረተሰብን ስድራን ኣብ ሓደ ቦታ ተኣኪቦም ዝተፈላለዩ ሓሳባት እንትላዋዎጡ ዘሪኤናዘሎ ምስሊ እዩ። እዙይ ከዓ ዝተፈላለዩ ሕብረተሰብ ክመያየጡ ከለው እዩ ዘሪኤና ዘሎ።

ውፅኢት ዘመናዊ ሕርሻን ግብርናን ዝኾነ እዩ፡፡ ናይ ሕርሻ ናይ ግብርና ሙሁራት ዝኾኑ ዝተኽልዎ ወይ ከዓ ዝተፈላለየ ኽፋል ሕብረተሰብ ንምግብነት ዝጥቀምሉ ዓይነት ዝተኽልዎ ተኽሊ ኣብ ልሙዕ ሓምድ ዝወቅል ማንጎ እዩ፡፡

ዝተፈላለያ ናይ ገዛን ናይ በረኻን እንስሳታት ኣለዋ እየን፡፡ እዚኣ ኸዓ ናይ በረኻ እንስሳ ወይከዓ እንስሳ ዘገዳም ኮይና ቆቋሕ ትባሃል፡፡ ቆቋሕ ናይ ደርሆ ዘርኢ ኮይና ናይ ኦርቶዶክስ ክስርትና እምነት ተኸተልቲ ንምግብነት ትውዕል ዓይነት ዒፍ እያ፡፡

እዚ ኣብ ምስሊ ዝርአየና ዘሎ ወዲ ምስ ቡዙሓት ሰባት ዘሎ ኾይኑ እዙ ወዲ እዙይ ሕጊ መኽበራይ ናይ ሕጊ መኽበርቲ ኽዳን ድማ ዝተኸደነ እዩ።

ስፖርት ንወዲሰብ ብጣዕሚ'ዩ ዝጠቅም ብፍላይ ከዓ ንመናእሰይ ብጣዕሚ ዝጠቅም ኣካላዊ ምንቅስቃስ ስፖርቲ ዘሪአና ዘሎ ዞም መናእሰይ ካብ ሓደ ቦታ ናብ ሓደ ቦታ እናጎየዩ እዩ ዘሪአና ዘሎ።

ስፖርቲ ንሓደ ሕብረተሰብ ፅቡቕ እዩ፡፡ ስፖርቲ ኣብ ሓደ ኸባቢ ወይ ከዓ ኣብ ዝተፈላለዩ ሜዳታት ስፖርቲ ኽዝውተር ንሪኦ ኣለና፡፡ ኣብቲ መርኣዪ ምስሊ ዝርኣየና ዘሎ ኸዓ መዘውተሪ ሜዳ ሓደ ዝኾነ ጉያ እዩ፡፡

ዉፅኢት ታሪኽን ተፈጥሮን:- ታሪኽን ተፈጥሮን ብፍላይ ክዓ ኣብ ትግራይ ኮይኑ ኣብ ከባቢ ራያ ቡዙሓት ሰባት ተኣኪቦም ንፀወታ ተኣኪቦም ብሓደ ሓዊ እናስሓኑ ዝርአየና ዘሎ እዩ።

ሕብረተሰብን ስድራን:- ብፍላይ ክዓ ናይ ገጠር ኣዴታት ኣብ እዋን ምሸት ይኹን ኣብ እዋን ንጉሆ ቀትሪ እናጠሓነት ሓንቲ ጓል ኣንስተይቲ ቆልዓ ሓዚላ እናጠሓነት ትርኣየና ዘላ እያ።

ሕብረት ስራሕ ማሕበር ስኒ እዚ ሕብረት ስራሕ ማሕበር ስኒ እዚ መፋለጢ ኮይኑ ብዙሓት ሰባት ዝተባላሸወ ስኒ ዘለዎም ብዙሓት ሰባት ክዕርዩሉ ዝኽእሉ ሓደ ትካል እዩ።

ጉዕዞን ቱሪዝምን-ትግራይና ማእኸል ጉዕዞን ቱሪዝምን እያ፡፡ ካብቶም ዝረአዩና ዘለዉ ሓደ ናይ ጉዕዞን ቱሪዝምን ውፅኢት ዝኾነ ዝተፈላለዩ በፃሕቲ ዝርእይሉ ከዓ መስቀል ማርያም ስእሊ ኣብ ልዕሊ መስቀል ዘሎ ኮይኑ ብጣዕሚ ኣዝዩ ንቱሪዝም በፃሕቲ ሰሓባይ እዩ፡፡

ዝተፈላለዩ ክፋለ ሕብረተስብ አብ ዝተፈላለዩ ንግድን ምትዕድዳግን ይቀሳቀሱ እዩም ወይ ከዓ ይሳተፉ እዩም። ካብቶም ንሪኦም ዘለና ሓደ ዝኮነ ኣብ ናይ ሹቅ ስራሕትን ዝሳተፉ ዘለው ክፋለ ሕብረተሰብ ኣብ ናይ በነና ምሻጥ ኣብ ካልኦት አቁሑ ምሻጥ ዝሳተፉ ዘለው፡፡

መብዛሕትኡ ግዜ ሕብረተሰብን ስድራን አብ ሓደ ከባቢ ጎረባብቲ ኮይኖም ክነብሩ ይክእሉ እዮም፡፡ አብቲ መርአይ ምስሊ ዝርአየና ዘሎ ከዓ ዝተፈላለዩ ቆልዑት ብሓደ እክብ ኢሎም ይፃወቱ አለው፡፡

እዚ ኣብ ምስሊ ዝርአየና ዘሎ እዚ ኣብ እስክሪን ዝረአየና ዘሎ ምስሊ ሓደ ካብቶም ሕጊ መክበርቲ ዝባሃሉ ሕጊ መክበሪ ክዳን ዝተከደነ ሰብ እዩ፡፡

ናይ ገዛ ን ናይ በረካን እንስሳታት ሓደ ዝኮነ ካብ እቶም ናይ በረካ እንስሳ ወይ ከዓ ናይ ገዛ እንስሳ እንብሎም ግመል እዩ። ግመል ኣብ በረካ እውን ይነበር እዩ። ኣብ ገዛ እውን ይነበር እዩ። ግመል ንሓደ ወርሒ ዝኣክል ማይ ከይሰተየ ክቅመጥ ዝክእል እንስሳ እዩ።

እዞም ኣብ እስክሪን ዝረኦይና ዘለዉ ሰባት ናይ ዝተፈላለዩ ፖለቲካዊ ውዳበታት ወይ ከዓ ሓይልታት ዋዕላ ይገብሩ ኣለዉ፡፡ እቲ ዋዕላ ድማ ንህዝቢ ትግራይን ንትግራይን እንታይን ይጠቅም ኣብ ዝብል እዮም ዝመያየጡ ዘለዉ ይዘተዩ ዘለዉ፡፡

ውፅኢት ጥበብን ባህልን ብፍላይ ከዓ አብ ትግራይና ዝተፈላለዩ ውፅኢት ጥበብን ባህልን አለው እዮም፡፡ ናይ ቀደም ወለድና ይኩኑ ናይ ሎሚ ወለድና ዘስርሕዎም ዝተፈላለዩ ናይ ጥበብን ባህልን ውፅኢት አለው እዮም፡፡ ካብዚኦም ሓደ ወርቂ እዩ፡፡ ወርቂ ሰራሕቲ ወርቂ...

እዚ ኣብ እስክሪን ዝረአየና ዘሎ ምስሊ ዝተፈላለዩ ናይ ሃይማኖት መራሕቲ ማለት እውን ናይ ሙስሊም እምነት ተከተልቲ ዝክደንዎ ክዳን እዩ፡፡

ኣክሱም ማእከል ታሪክን ጥንታዊትን ንታሪካዊትን ከተማ እያ፡፡ ካብቶም ዝረአዩና ዘለዉ በእማን ዝተሰርሑ ቀደም ወለድና በእማን ዝሰርሕዎም መደየቢ ቦታታት እዮም፡፡

እዚ ኣብ እስክሪን ዝረአየና ዘሎ ምስሊ ካብቶ ኣትክልትን ኣሕምልትን ሓደ ዓይነት ኮይኑ በለስ ይባሃል፡፡ በለስ ድማኒ ኣብ ትግራይ በተለይ ድማ ኣብ ዓዲ ግራት ብብዙሕ ዝዝውተር እዩ፡፡

እዚ ኣብ ምስሊ ዝረአየና ዘሎ ምስሊ ናይ ቪኦኤ ትግርኛ ፍሉይ ምልክት ማለት እዩ፡፡ ቪኦኤ ትግርኛ ኣምሓርኛ ይኩን ምስቲ ካልእ እንግሊዘኛ ይኩን ትግርኛ ከብ ኣሜሪካ ዝፍኖ ድምፂ እዩ፡፡

ካብቶም ዝተፈላለዩ ቤት ብልዕን ቤት መስተን ወይ ከዓ ሓደ ዝኮነ ቀይሕ ፀብሒ ይበሃል። ቀይሕ ፀብሒ እቁላሊሕ እዩ ዝረኣየና ዘሎ ።ቀይሕ ፀብሒ እንቁላሊሕ ዝተሓወሶ ከዓ ብጣዕሚ ፅቡቅ ንምግብነት ዝውዕል እዩ።

ሙዚቃ ንደቂ ሰብባት አዝዩን ሰሓብን መዛናጊዕን እዩ እዚ እንርኦ ዘለና ህውውድምፃዊ ድምጻዊ ዘመን አለም ሰገድ ይባሃልድምጻዊ ዘመን አለም ሰገድ ገጣሚ ወይካዓ ድምፃዊ ደራፊ እዩ፡፡

እዚ ኣብ እስክሪን ዝርአየና ዘሎ ምስሊ ኣብ ከተማ ቡዙሓት ዓይነት ዘመናዊ ገዛውቲ ይስርሑ እዮም ዘመናዊ መንበሪ እዩ ዝረአየና ዘሎ ዘመናዊ መንበሪ

ደቂ ሰባት ቡዙሕ ናይ ምግድን ምትዕድዳግን ስራሕቲ ክፍፅሙ ይክእሉ እዮም፡፡ ካብኣቶም ሓደ ዝኮነ መሸጢ ባህላዊ ክዳውንቲ ገ/ዋህድ እዩ፡፡

ተፈጥሮን ከባብን-ትግራይና ብብዙሓት ተፈጥሮ ከባቢ ምዕርግትን ብልፅትን እያ፡፡ ብጣዕሚ ሰሓቢት ዝኾነት ዓዲ እያ፡፡ ሓደ መንእሰይ ኣብ ሓደ ዓብዪ ደንጎላ ከፍ ኢሉ ዝተፈላለየ ናይ ተፈጥሮ ከባቢ ይርኢ ኣሎ፡፡

ኣብ ዓድና ቡዙሓት ናይ ጥበብን ባህልን ስራሕትታት ኣለውና። ኻብኣቶም ሓደ ድማ መስቀል ኣብ ናይ ኦሮቶዶክስ እምነት ተኸተልቲ ዝጥቀምሉ ወይ ኣብ ክሳዶም ዝኣስርዎ ።

ዜና ኣውተር ናብራ ሞት ዘርእስቱ ዜና። እዚ ዝረኣየና ዘሎ ዜና ኣውተር ኣብ ዓለምለካዊ ድምፂ ወያነ ናይ ቴሌቭዥን ጣብያ ዝመሓላለፍ ዘሎ ናብራ ሞት ዘርእስቱ ዜና እዩ። ሕቶና ብመንግስቲ ክምለሰልና ብዘይምክኣሉ ብጣዕሚ ሓዚና ይብሉ ኣለው ተፈናቀለቲ።

ሙዚቃ ስምዒትካ ዘለዓዕል ዓይነት መዝናነዪ እዩ፡፡ እዚ እንሪኦ ዘለና ሰብ ተፈላጢ ሰብ እንታብ ተፈላጢ ሰብ ኮይኑ ንሱ ከዓ ሳሚ ብርሃነ ይበሃል፡፡

ውፅኢት እስፖርቲ :-እስፖርቲ ካፍቶም ዘመናዊ ንደቂ ሰባት ንምንቅስቓስ፣ ንምዝንጋዕ፣ ንምዝንናይ ዝጠቕሙ ዓይነት እዮም። እዞም እንሪኦም ዘለና ድማ ክልተ ወይ ክዓ ሰለስተ ሰባት ባህላዊ እስፖርቲ ዝሰርሑ ዘለዉ እዮም።

ብ 2013 ዓ/ም ኣብ ልዕሊ ትግራይ ዝተፈነወ ፅንተታዊ ወራር ዘጋጠመ ካብቶም ናይ ሃይማኖታት ቦታታት ሓደ ዝኾነ መስጊድ ዓንዩ የርእየና።

ኣብ ትግራይና ዝተፈላለዩ ባህላዊ መስተታት ኣለው። በተለይ ኣብ ገጠርን ኣብ ከተማን ዝዝውተሩ ዝተፈላለዩ ባህላዊ መስተታት ኣለው። ካብዚ ኣቶም ድማ ሓደ ስዋ እዩ።

እዚ ኣብ እስክሪን ዝረአየና ዘሎ ምስሊ አ ካብቶም ናይ ቢሮ ኣቁሕታት ሓደ ኮይኑ ናይ መምህር መቐመጢ ወንበርን ናይ ተማሃሮ መቐመጢ ወንበርን

ዝተፈላለዩ ናይ ገዛን ናይ በረኻን እንስሳታት ኣለው እዮም። ካብኣቶም ሓደ ዝኾነ ስሉሕሉሖት ወይ ካዓ ሙጩ ይበሃል። ሙጩ ወይ ከዓ ስልሕልሖት ድማ ንደርሆ ሓደጋ ዘብፅሕ እዩ። ኣብ ከባቢ ኳና ዝነብር እዩ ኣብ ውሽጢ ኳና ኣቲዩ ዝነብር እዩ ።

ትግራይ ብፍላይ ከዓ ኣኽሱም ዝተፈላለዩ ናይ ንግድን ናይ ምትዕድዳግን ቦታ እያ። ሰለዚ ዝተፈላለዩ መጋየፅታት እውን ይረአየላ። ኻብዞም መጋየፅታት እዚኦም ደቅ ተባዕትዩን ደቅ ኣንስትዮን ዝጥቀሙሎም እዮም።

እዞም ኣብ እስክሪን ዝረአየና ዘሎ ምስሊ ሕጊ መክበራይ እዩ፡፡ ሕጊ መክበራይ ድማ ኣብ ህዝባዊ በዓል ይኩን ኣብ ካሊእ ሃይማኖታዊ በዓላት ሕጊ ዘክብሩ ወይ ከዓ ሕጊ ዘክብር ዘሎ ሰብ እዩ፡፡

ተፈጥሮን ኸባብን እዚ ዝረአየና ዘሎ ኸባቢ ብጣዕሚ አዝዩ ሰሓባይ ዝኾነ ኸባቢ እዩ። ናይ ገጠር ሕብረተሰብ ስድራን ዝነብርሉ ኸባቢ እዩ። ብሳዕሪ ዝተሰርሐ ገዛውቲ ኸዓ ይረአየና እሎ።

ዓይነት እፅዋት:- እቲ ዝርአየና ዘሎ ዓይነት እፅዋት ኣብ በረኻ ይኹን ኣብ ወሰን ከባቢ ገጠር ይኹን ኣብ ወሰን ከተማ ኣብ ዝተፈላለዩ ከባብታት ዝቦቅል ዓይነት ተክሊ ማይ ፃምእ ዝፃወር ዓይነት ተኽዒ እዩ።

እቶም ንሪኦም ዘለና ሰባት ኣብ ፖለቲካ ብንቕሓት ዝሳተፉ ሰባት እዮም፡፡ ንሳቶም ኸዓ ጌታቸው ረዳ ፣ ሬድዋን ሑሴን፣ ሌተናል ጀነራል ፃድቃን እዮም፡፡

ሃፍትን ተፈጥሮን አብ ገጠር ዝነብሩ ክፋል ሕ/ሰብ ብኾምዚ መልክዕ ገዛ መንበሪኦም ክሰርሑ ይኽእሉ እዮም፡፡ እዚ እንሪኦ ዘለና ገዛ አብ ገጠር በዓል ክልተ ደብሪ ዝረአየና ዘሎ እዩ፡፡

ምራኢት ፋሽን እዚ ዝረኣየና ዘሎ ሓንቲ ጓል ኣነስተይቲ ምራኢት ፋሽን ተራኢ ዘላ እያ። ምራኢት ፋሽን ብፍልጠት ጥራሕ ዘይኮነ ዝዕቀንስ ብመልክዕ ጥራሕ ኣይኮነን ዝዕቐን ብዝተፈላለዩ መንገድታት ምራኢት ፋሽን ክግበር ይካኣል እዩ።

እዚ ኣብ እስክሪን ዝረአየና ዘሎ ምስሊ ብጣዕሚ ደስ ዝብል ምዕሩግ ገዛ ቤት መስተን ቤት ብልዕን እዩ፡፡

መሰረተ ልምዓት እዩ ካብቶም መሰረተ ልምዓታት እዩ። ካፍቶም መሰረተ ልምዓታት ሓደ ዝኮነ ኣዝዩ መዘናግዒ ዝኮነ መሰረተ ልምዓት እዩ። ቦታ እዩ። ብፍላይ ከዓ እቲ ብባህላዊ ብሳዕሪ ዝተሰረሐ ገዛ እዩ ።

ናይ ገዛ እንስሳ እዮም፡፡ እዞም ዝረአዩና ዘለው ክልተ ከፍቲ፣ ክልተ ኣቡዑር እዮም፡፡ እዞም ክልተ ኣቡዑር እዚኦም ብማእኸል ፅርግያ ዝኸዱ ዘለው አዮም፡፡ እዞም ክልተ ኣቡዑር እዚኦም ንማሕረስ ውን ንጥቀመሎም ተሓሪዶም ውን ንስጋ ንመብልዕ ይጠቕሙ፡፡

መጓዓዝያን ተሽከርከርትን፡- እዛ ትረአየና ዘላ መኪና ንመጓዓዝን ካብን ናብን ምንቅስቃስ ካብ ሓደ ከተማ ናብ ሓደ ከተማ ካብ ሓደ ገጠር ናብ ሓደ ገጠር ንምንቅስቓስ ትጠቕመና በዓል ኣርባዕተ ጎማ ዘለዋ መኪና እያ፡፡

ሕ/ሰብን ስድራን :-ዝተፈላለዩ ሕ/ሰብን ስድራን ኣብ ኸተማ ኣክሱም ኣብ ወሰን ከተማ ኣክሱም ዝኾኑ ገዳም ኣብነጴንጦለን እዩ ዘርእየና ዘሎ። ገዳመ ኣብነጴንጦለን ንበፃሕቲ ምችው ዝኾነ ገዳም እዩ።

ኣብዚ እስክሪን ዝረአየና ዘላ ምስሊ ሓንቲ ጓል ኣነስትይቲ ሓንቲ ዝተቆነነት ጓል ኣነስተይቲ ባህላዊ ጥልፊ ዝተከደነት ጓል ኣነስተይቲ ዝተፈላለዩ ባህልን ጥበብን ተጠቂማእትጠልፍ ዘላ እያ፡፡

ዝተፈላለዩ መጋየፅታት ኣወዳት ይኹኑ ኣጓላት ብፍላይ ከዓ ናይ መናእሰይ ዕድመ ዝኾኑ ኣወዳት ይኹኑ ኣጓላት ኣብ ክሳዶም፣ ኣብ ኢዶም ዝኣስርዎም ዝተፈላለዩ መጋየፅታት እዮም፡፡

ኣብ ዓለም ዝነብር ሰብ ኩሉ ናይ በዓሉ ዝኮነ ናይ ሃይማኖት መግለፂ ኣለዎ እዩ ሃይማኖት ካፍቲ ምምለኸ ንዓቀብ ናይ መንንት መግለፂ እውን እዩ። እዚ ንርኦ ዘለና ከዓ ናይ አርቶዶክስ እምነት ተከተልቲ ዝጥቀመሉ ናይ ሃይማኖት ምምለኣክ ቦታ እዩ።

ኣብቲ እስክሪን ዝረኦይና ዘለዉ ምስሊ ዝተፈላለዩ ሰባት ዝተፈላለዩ እንስሳትን ኣብ ዕዳጋ ኮይኖም ዝትዓዳደግሉ ዘለዉ እንስሳ ዝሽየጥሉ እንስሳ ዝዕደገሉ ቦታ ማለት እዩ፡፡

እዚ ኣብ እስክሪን ዝርአየና ዘሎ ምስሊ ካፍቶም መሠረታዊ አገልግሎታታት ሓደ ኾይኑ መሠቦ ሲሚንቶ ፋብሪካ እዩ። ናይ ሲሚንቶ

ተጋሩ ኣዴታት ብቡዝሕ መልክዑ ብዙሕ ዓይነት ናይ ፀጉሪ ኣሰራርሓ ይኽተላ እየን። ካብተን እንርእየን ዘለና ሓንቲ ዝኾነት ትግራወይቲ ኣዶ ዝተቆነኖቶ ፀጉሪ ዘርእየና ዘሎ እዩ ከዓ።

እዚ ኣብ እስክሪን ዝረአየና ዘሎ ምስሊ በተላይ ትግራይ ቡዙሓት ናይ ቱሪዝም ቦታታት ኣለዉዋ፡፡ ካብቶም ዝረአዩና ዘለዉ ቦታታት ሓደ ድማ ኣብ ትግራይ ዝርከብ ናይ ቱሪዝመ ቦታ እዩ፡፡

እቲ ኣብ ስክሪን ዝርአየና ምስሊ ካብቶሞ ዝተፈላለዩ መፅሓፍትን ጋዜጠታትን ኾይኑ ዘይሀስስ ፍቅሪ እዩ ዝንብበብ መፅሓፍ ።

ጥበብን ባህልን ኣዴታት ተጋሩ ካብ ዝጥቀማሎም ናይ ጥበብ ስራሕቲ ናይ ባህሊ ስራሕቲ ሓደ ዝኾነ ናይ ክዳን ኣሰራርሓ እዪ ።እዚ ንሪኦ ዘለና ከዓ ኣዴታት ተጋሩ ዝጥቀማሉ ባህላዊ ኣከዳድና ጥልፊ ይበሃል ።

ኣብ ትግራይ ቡዙሓት ተፈለጥቲ ሰባት ኣለው እዮም፡፡ ካብቶም ተፈለጥቲ ሰባት ሓደ ዝኾነ ውሩይ ድምፃዊ ኪሮስ ኣለማዮህ፡፡ ኪሮስ ኣለማዮህ "ሰላም ምቅርቲ እያ ዋዛ ኣይንርአያ ውሉድን ወላድን ኣይትፈላልን እያ" እናበለ ዝደርፍ ዘሎ እዩ፡፡

ማእኸል ሃይማኖት-ሃይማኖት ናይ ሓደ ሕብረተሰብ መግለፂ መንነት እዩ፡፡ መምለኺ፣ መፀለዪ ክንብሎ ንኽእል ኢና እዚ ንሪኦ ዘለና ቦታ ከዓ ኣብ ሓደ ከባቢ ዝተፈላለዩ ሕብረተሰብ እንተምልኹ እንተለዉ እዩ፡፡

መፋለጢ እዩ፡፡ ካፍቶም ዝተፈላለዩ ንመፋለጢ ዝጠቕሙ ሓደ ዓይነት እዩ፡፡ እቲ ዝርአ ዘሎ ኸዓ ቤት ቁርስን ብልዕን ኣበባ እዩ፡፡ ኻብኡ ኸዓ ስልኪ ቁፅሩ እውን ተፅሒፉ ኣሎ፡፡

እዚ ኣብ እስክሪን ዝረአ ዘሎ ምስሊ ናይ ቱሪዝም ኣገልግሎት በፃሕቲ ድማ እናመፁ ዝሪእዎን ንዓዲ ተረባሕነት ድማ ዝጠቅምን እዩ፡፡

ኣብ ስክሪን እንርእዮ ዘለና ምስሊ ካፍቶም ናይ ቱሪዝም ጉዕዞን ውጽኢታት ኮይኑ ዝረአየና ዘሎ ድማ ናይ ማርያም ፎቶ መስቀል።

ዝተፈላለዩ ናይ ሹቅ ኣቁሑት ይረአየና ኣለው። ካብዝኣቶም ብዙሓት ነገር ዝኣክል እቱይ ሓደ ናይ ፀጉሪ መፃባበቒ ፣ናይ ፅፊሪ መፃባበቒ፣ ናይ ከንፈር መፃባበቒ እዮም ዝርኣዩና ዘለው።

ዝተፈላለዩ ሰባት ዝተፈላለየ ንግዲ ዝተፈላለየ ምትዕድዳግ ካብአቶም ሓደ ድማ ናይ ዕንጨይቲ ስራሕቲ ክስርሑ ሰባት ክሽጡን ክዕድጉን ይኽእሉ እዮም ።

እዞም አብ ስክሪን ዝርእየና ዘሎ ምስሊ ስለስተ ዓይነት ምስሊ ሓደ ናይ ኢትዩጵያ ባንዴራ ናይ ንግዲ ባንኪ ኢትዩጵያ ባንዴራ ናይ ንግዲ ባንኪ ኢትዩጵያ ፕረዚዳንትን እዬም።

ካብቶም ዓይነታት ፀጉሪ ሓደ እዩ፡፡ ደቂ ኣንስትዮ ኣሕዋትና ዝቑነንኦ ፀጉሪ እዩ፡፡ እዚ ፀጉሪ እዚ ኣብ እዋን በዓል ክኾን ተሎ ኣብ እዋን መርዓ ወይ ከዓ ኣብ እዋን ኣሸንዳ ዝቑነንኦ ቑኖ እዩ፡፡

ፖለቲካዊ ውዳበታት ናይ ባዕሎም ዝኮነ ፍሉይ ምልክት ኣለዎም፡፡ ካብኣቶም ሓደ ፖለቲካ ውዳበ ድማ ህ.ወ.ሓ.ት ዝባሃል ፖለቲካዊ ኣብ ትግራይ ዝንቀሳቀሱ ፖለቲካ ንሓምሳ ዓመት ህወሓት ይባሃል፡፡ ፖለቲካዊ ውዳበ ድማ ናቱ ፍሉይ ምክት እዩ ማለት እዩ፡፡

እዛ ትርአየና ዘላ ሰበይቲ ብጣዕሚ ጀግና ዝኾነት ዋዕሮ ጋል ኣንስተይቲ ኣዜብ መስፍን ትበሃል። ኣዜብ መስፈን ኣብ ዝተፈላለዩ ስራሕቲ ትፍለጥ ሰብ እያ።

ካብቶም ናይ ተጋሩ ጥበብን ባህልን ውፅኢት ዝኮነ ሓደ ፅላል እዩ። እዚ ፅላል እዚ መብዛሕቱኡ ግዜ ኣብ ቤተ ክርስትያን እንግልገለሉ ዓይነት ፅላል እዩ።

ሕጊ ምኽባር ኣዝዩ ፅቡቕ እዩ። ንሓደ ከባቢ ካብ ናይ ፀጥታ ስግኣት የድሕን እዩ። ስለዚ እዚ ንሪኦ ዘለና ክዓ ዝተፈላለያ ወዲ ተባዕታይን ደቂ ኣንስትዮን ጠበንጃ ሂዘም ዝሕግዝኦም ዘለዋ እዩ።

ዓድዋ ናይ ኩሎም ፀለምቲ ኣፍሪካውያን ከምኡውን ኣብ መላእ ዓለም ዘለዉ ፀለምቲ ኣንፃር ባዕዳዊ መግዛእቲ ተምሳሌት ዝኾነት ከተማ እያ፡፡ ኢትዮጵያውያን ወለድና ዘኹርዕ ታሪክ ዝሰርሑላ ኣብ ትግራይ ትርከብ ከተማ እውን እያ፡፡

ዘመናዊ ሙዚቃ፡ ሙዚቃ ካብቶም ዝተፈላለዩ መዘናግዕታት ሓደ እዩ። ብጣዕሚ ደሰ ዝብለካ እዩ ከዓ እዚ እንርእዮ ዘለና ዝተፈላለዮ ናይ ሙዚቃ መሳርሕታት ሓንቲ ድምፃዊት ኣብ መድረክ ወፂኣ ምስ መሓዙታ ኮይና ትፃወቶ ዘላ ሙዚቃ እዩ።

መሰረተ ልምዓትን መሰረታዊ ግልጋሎትን እዚ ዝረእየና ዘሎ መሰረተ ልምዓት ንኩዕሾ መፃወቲ ዝኸውን ሜዳ እዩ። እዚ ሜዳ እዚ አብ ከተማ መቐለ ዝርከብ ሜዳ እዩ። ዝተፈላለዩ ኩዕሾ እግሪ ዝጠቅም ሜዳ እዩ።

እዚ ኣብ እስክሪን ዝረአየና ዘሎ ምስሊ ኣብ ታሪክ ትግራይን ህዝቢ ትግራይን ዕዙዝ ግደ ዘለዎ ሓወልቲ እዩ፣ እዙይ ድማ ሓወልቲ ሰማእታት ይባሃል፣ መብዛሕትኡ ሰማእታት ዝዝከርሉ ዝበዓለሉ ሓወልቲ እዩ፡፡

መጋየፅታት-መጋየፅታት ብዙሓት ሰባት ክጥቀሙሎም ይኽእሉ እዮም፡፡ ብፍላይ ከዓ ናይ ሃይማኖት ሰባት ብፍላይ ከዓ ናይ ኦርቶዶክስ እምነት ተኸተልቲ ዝኣስሩዎም ወይ ከዓ ዝሕዝዎም መስቀላት እዮም፡፡ ኣብዚ መስቀል ድማ ናይ ማርያም ስእሊ ኣሎ፡፡

ዝተፈላለዩ ክፋል ሕብረተሰብ ኣብ ዝተፈላለየ ስራሕቲ ኽውዕሉ ይኽእሉ እዮም፡፡ ንኣብነት ሓደ ዝኾነ ቤት ትምህርቲ ይረኣየና እሎ ፡፡ ዝተፈላለዩ ቆልዑት ናብ ቤት ትምህርቲ ውሽጢ እናኣተዉ ይረአየና ኣሎ፡፡

ኣዝዩ ደስ ባሃልን ምዕሩግን ዝኾነ ናይ ተፈጥሮን ከባብን ይርአየና ኣሎ። ኣብ መርአዪ ምስሊ ዝርአየና ዘሎ ተፈጥሮን ከባብን ብጣዕሚ ሳሓባይን መዘናግዕን ዝኾነ ኣብ ገጠር ከባቢ ዝርአ ዘሎ ግራትን ዝተፈላለዩ ኣእዋማትን እዮም።

ኣብ ሸ ቋት ዝተፈላለዩ መጋየፂን መመላኸዒን ይርከቡ እዮም። እዚ እንሪኦ ዘለና ካዓነይ ዝረስሐ ስሊ ንምፅራይ ዝጠቅም መጋየፅን መማለኺዕን እዩ። ንዝረሰሐ ስኒ መጋየፂ መመልክዕን እዩ።

ናይ ገዛን ናይ በረኻን እንስሳ እዛ ኣብ መረኣዪ ምስሊ ትረአየና ዘላ እንስሳ ፈረስ ትበሃል። ፈረስ ናይ ገዛ እንስሳ እያ። ፈረስ ንመጓዓዝያ ትጠቅም። ፈረስ ንመፅዓኛ ትጠቅም ።

ዓይነታት ጫማ ፦ ካብቶም ዓይነታት ጫማ ኣብ ስክሪን ዝራኣዩና ዘሎ ሓደ ዝኾነ ሻባቶ ይብሃል። ክፍቲ ሻባቶ እዚ ድማ እግርና ንከይሞቐና ዘገልግለና ሻባቶ እዩ።

እዚ ኣብ እስክሪን ዝረአየና ዘሎ ምስሊ ካብቶም ቤት መስተን ቤት ምግብን ሓደ ኮይኑ አብ ዝኮነ ቦታ ዘሎ ቤት መስተን ቤት ምግብን እዩ፡፡

ኣኽሱም ይኹን ካልኦት ከተማታት ትግራይ ዝተፈላለየ ሃይማኖቲዊ በዓል የኽብሩ እዮም። እቶም ዝረእዩና ዘለዉ ሰባት ድማ መዘምራን እዮም።

ብዛዕባ ሙዚቃ፦ ዘመናዊ ሙዚቃ ብጣዕሚ ሰሓባይ እዩ። እቶም ንርእዮም ዘለና ከዓ ክልተ ሰባት ምዕሩጋት ናይ ባህሊ ክዳን ዝተከደኑ ድምፃውያን ሳዕሳዕትን እዮም። ብጣዕሚ ሓጎሳም ዝገልፁ ዘለው እዮም።

ኩሉና ወለዲ ደቅና ናብ ቤት ትምህርቲ ኽንልእኽ ኣለና። እትሪእዎ ዘለኹም ድማ ቡዙሓት ተምሃሮ ኣብ ሓደ ቤት ትምህርቲ መስርዕ ሒዞም ይረአየና ኣሎ።

መፅሓፍትን ጋዜጣታትን ናይ ተማሃሮ መፅሓፍ አብ ስነ ዜጋ ን ስነ ምግባርን ትምህርቲ ዘተኮረ ኮይኑ እዚ ካዓ ናይ ሻድሻይ ክፍሊ መፅሓፍ ኮይኑ ናይ ሻድሻይ ክፍሊ ተማሃሮ ዝጥቀምሉእዩ ፡፡

ናይ ገዛን በረኻን እንስሳ ሓንቲ ዝኾነት ደርሆ ሩባ ትባሃል። እዛ ደሆ እዚኣ መብዛሕተኡ ግዘ ኣብ በረኻ ትነብር ኣብ ወሰን ቃላይ ኣብ ወሰን ማይ ትነብር ኣብ ወሰን ሰዉሒ ትነብር እያ። ሓዳ ሓደ ግዘ እውን ናብ ፀግዒ ገዛ መፅያ ትቅመጥ እያ።

እዚ ኣብ እስክሪን እንሪኦ ዘለና ምስሊ ብተጋሩ ባህሊ ብጣዕሚ ውቅብን ተፈዊን ዓይነት ፋሽን እዩ ወይ ከዓ ዘመናዊ ዘመናዊ እዩ፡፡ ብጣዕሚ ዳስ ዝብል ክዳን እዩ፡፡

ካብቶም ንምግቢነት ንበልዕን ዘጠቅሙ ዓይነት ሙሩፁ ዘርእ ዝኮነ ዓይነት መሸላ አዩ፡፡ መሸላ መብዛሕቱኡ ግዜ ኣብ ሑሞራና ራያን ዝዝራእ ንምግቢነት ዝዉዕል ዓይነት ዝራእት እዩ፡፡

ዓይነት ምግብን ብልዕን እዚ ዝርአየና ዘሎ ዓይነት ብልዒ ዓይነት ይበሃል። ዝተፈላለየ ካብ ዝተፈላለየ ፀብሒ ዝተሰረሐ እንጀራ ዘለዎ ባኒ ዘለዎ ኣብኡ ድማ ማንካ ንርኢ ኣለና እዚ ማንካ እዚ ድማ ንመብልዒ ይጠቅም።

ተጋሩ ምሁራን ናይ ባዕሎም ዝኾነ ኣስተዋፅኦ ንትግራይ ይሰርሑ እዮም። ካብኣቶም ዝኾኑ ኣብ ወፃኢ ሃገር ዝነብሩ ናይ ዓለምለኻዊ ሙሁራን ተጋሩ ዝጥቀሙሉ ኣርማ እዩ።

እዚ ኣብ እስክሪን ዝረአየና ዘሎ ምስሊ ሓደ ካብ እቶም መዘናጊዒ ወይ ከዓ መዝናነይ ቦታታት ኮይኑ ቃላይ ንግስተ ሳባ ተባሂሉ ብተለምዶ ይፅዋዕ፡፡ ቃላይ ንግስተ ሳባ ንሃይማኖታዊ መክበሪ በዓልን ንካልኦት መናእሰይ ዝሕፀብሉን እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ንግድን ምትዕዳጋን ሓደ ዓይነት ኮይኑ ዘበናዎት ደቂ ሰባት እንታይ ይገብሩ ኣለው ኣብዙይ ዘበኖዎት ኣላሕም ዘፋርዩሉ ኣለው እዩ፡፡

ዝተፈላለዩ መስተታት ካብቶም ዝተፈላለዩ መስተታት ዝኮነ ሓደ ዓይነት ፅቡቅ መስተ ዝኮነ ሜስ ይበሃል። ሜስ ዝፍለጥ መብዛሕቲኡ ግዜ ኣብ ትግራይ እዩ። ኣዴታት ትግራይ ሜስ ካብ መዓር ይሰርሓ መስተ እዩ ዝከውን።

ዝተፈላለዩ ናይ መፋለጥቲ መንገድታት ኣለዉ፡፡ ከም ሓደ ዝኾነ እቲ ዝርአ ዘሎ ከዓ ካብቶም ኣብ ትግራይ ዓበይቲ ትካላት ሓደ ዝኾነ ናይ ዕብየትን ልምዓትን ሓደ ዝኾነ እዩ፡፡ ኣብቲ ትካል እዚ ዝርአየና ዘሎ ከዓ ብዙሓት ስራሕቲ ዝስርሕሉ እዩ።

ተክሊ ስየ ስየ ዓይነት እፅዋት ኮይኑ እዚ እፅዋት እዚ ብፍላይ ኣብ ማእከል ከተማታት ንፅባቀ ዝጠቅም እፅዋት እዩ፡፡

እቶም ስእሊ ኣብ እስክሪን እንሪኦም ዘለና ምስልታት ዝተፈላለዩ መጋየፅን መመላክዕን እዮም፡፡ ካብ ኣቶም ድማ ሓደ ዝኮነ ንሰውነት መሕፀቢ ዝከውን ዝተፈላለዩ ሳሙናታት ኢና ንሪኢ አለና፡፡

ሕብረተሰብን ስድራን እዚ እንሪኦ ዘለና ምስሊ ዝተጸገመ ሓደ ወዲ ተባዕታይ ኣብ ሓደ እግሪ ዓብይ ኦም ከፍ ኢሉ ካብ ዝተፈላለዩ ቦታታት ተፈናቂሉ ዝመፀ ወዲ ተባዕታይ እዩ።

ሕጊ ምኽባር ኣዝዩ ጠቃሚ እዩ። ኣብ ዝተፈላለዩ ኸባቢታት ሕጊ ምኽበር ክኽበር ኣለዎ። ብፍላይ ከዓ ኣብ ብዙሓት ሰባት ዝእከብሉ ኸባቢ ሕጊ ኣዝዩ ጥቡቅ ዝኾነ ክኽበር ኣለዎ ። ሕጊ ምኽባር ካብ ዝተፈላለዮ ሓደጋታት ከናግፈና ይኽእል እዩ ።

ዝተፈላለዩ መጋየፅታት-ሓንቲ ንጓል ኣንስተይቲ ዝተፈላለዩ መጋየፅታት ክትኣስር ትኽእል እያ፡፡ ኣብ ክሳዳ፣ ኣብ ፀጉራ፣ ኣብ ርእሳ ክትኣስር ትኽእል እያ፤ ኣብ እዝና ክትኣስር ትኽእል እያ፡፡ እዚኣቶም ድማ ብጣዕሚ ዝስሕቡ መጋየፅታት እዮም፡፡

ሙዚቃ ፍሉይ መዘናግዒ እዩ። ዝተፈላለዩ ክፋል ሕብረተሰብ መብዛሕትኡ ሕብረተሰብ ብሙዚቃ ክዛናጋዕ ይክእል እዩ። እቶም ዝርኣዩና ዘለው ኣብ መድረክ ሓንቲ ድምፃዊትን ዝትፈላለዩ ሙዚቀኛታት ብሓደ ኮይኖም ኣብ መድረክ ዝፃወትዎ ዘሎ እዩ።

ምሪኢት ፋሽን ፋሽን ብዝተፋላለየ መልክዕ ክርአ ይክእል እዩ። ዝተፈላለዩ ቦታታት ከዓኒ ንርእዮም ዘለና ዝተፈላለዩ ናይ ፋሽን ምርኢት ኮይኑ ኣወዳትን ኣጎላትን ናይ ፈሻን ምርኢት ዘርእዩሉ ዘሎ እዩ።

ዓይነት እፅዋት እዚ ዝርአየና ዘሎ ዓይነት እፅዋት ፅጌረዳ ዝበሃል ዓይነት እፅዋት እዩ፡፡ አብ ማእከል ከተማ ዝትከል፣ አብ ጥቃ ገዛውቲ ዝትከል ብጣዕሚ ዝዕንብብን ሙዕሩግን ዝኮነ ዝስሕብን ዘዘናግዕን እዩ፡፡

ሕብረተሰብን ስደራን ናይ ቀደም ሕብረተሰብን ስደራን ኣብ ሓደ ከባቢ ተኣኪቦም ብዛዕቦ ሓደ ኣጀንዳ እንትመያያጡ ዘርእየና ዘሎ እዩ። እዙይ ከዓ ዝተፈላለዩ ክፋል ሕብረተሰብ እንትመያየጡ ዘለው ዘርእየና እዩ።

ካብቶም መሰረታዊ ግልጋሎት ሓደ ዝኮነ ደም ምልጋስ ደም ብ ምልጋስ ናይ ብዙሓት ሂወት ነድሕን ብዙሓ ሰባት ከዓ ደም እናሃቡ ዘርኢየና ዘሎ ኮይኑ ደም ብ ምልጋስ ናይ ብዙሓት ሰባት ሂወት ምድሓን ይከኣል ምኳኑ ዘርእየና ዘሎ እዩ።

ሃይማኖት፡ ካብ ዝተፈላለዩ ናይ ሃይማኖት መግለፂታት ሓደ ዝኾነ ገዛ እዩ፡፡ እዚ ናይ ኦርቶዶክስ እምነት ተኸተልቲ ብፍላይ ከዓ ናይ ኦርቶዶክስ ክርስትና እምነት ተኸልቲ ንመፀለዪ ዝጥቀምሉ ቦታ እዩ፡፡

ኣብዚ ዓለምና ዝነብሩ ደቂ ሰባት ናይባዕሎም ዝኮነ ናይ መፀለይን መምለክን ቦታ ኣለዎም፡፡ ካብኣቶም ሓደ ዝኮነ ናይ ክርስትና እምነት ተከተልቲ መፀለይ ድማ ኣብቲ እስክሪን እንሪኦ ዘለና ሓደ እዩ፡፡

እዚ ኣብ እስክሪን ዝረአየና ዘሎ ምስሊ ካብ እቶም ዝተፈላለዩ መጋየፅታት ሓደ እዩ፡፡ እዚ ዝረአየና ዘሎ ድማ ደቂ ኣነስትዮን ደቂ ተባዕትዮን ዝጥቀምሉ ኣብ ኢድ ዝእሰር ኣብ ክሳድ ዝእሰር መጋየፂ እዩ፡፡

ማኣዲ ትምህርቲ ወለዲ ደቆም ናብ ትምህርቲ ቤት ክልእኹ ኣለዎም። ንትምህርቲ ዕድመ ዝኣኸሉ ቆልዑ ኹሎም ናብ ትምህርቲ ቤት ክኸዱ ኣለዎም። እዙይ ዘርእየና ኻዓ ኣፍቲ ምስሊ ዘርእየና ዘሎዋ ኣፀደ ህፃናት ፊደል ዝባሃል ቤት ትምህርቲ እዩ።

መዚቃ ፅቡቅ እዩ ።ንሰባት መዘናግዕ ይጠቅም እዩ። እዚ ንሪኦ ዘለና ሁቡብ ድምፃዊ ድማ ድምፃዊ እምብዛ ታደሰ ይብሃል።

ማእኸል ፖለቲካ፣ ፖለቲካ ናይ ሓደ ሕብረተሰብ መግለፂ እዩ። እዚ ዝረአየና ዘሎ ብሰንኪ ፖለቲካዊ ዘይምርግጋዕ ዘጋጠመ ሓደጋ እዩ። እዚ ድማ ሓደ ትካል ፈሪሱ ዝረኣየና ዘሎ እዩ።

እዚ ኣብ እስክሪን ዝረአየና ዘሎ ምስሊ ናይ ፀባ ውፅኢት ኮይኑ ርጉኦ ይባሃል፡፡ ርጎኦ ድማ ብዙሑሉ ዝስተ ጠቃሚ መስተ እዩ፡፡ ፀባ ኩሉ ሰብ ክጥቀመሉ ኣለዎ፡፡ ብተለይ ርጎኦ ድማኒ ዝበለፀ ወዲ ሰብ ክጥቀመሉ ኣለዎ፡፡

ዓለምና ብተፈጥሮን ብኸባብን ውቅብቲ እያ። ካፍቲ ዝርአየና ዘሎ ሐዚ ንጉሆ ኣብ ኣጋወጋሕታ ኮይኑ ፀሓይ እንትትበርቅ ይረአየና ኣሎ።

እዚ ምስሊ ኣብ እስክሪን ዝረአየና ዘሎ ምስሊ ዓይነት እፅዋት እዩ ገባ ይባሃል፣ መብዛሕትኡ ገባ ኣብ ወሰን ገዛውቲ ዝትከል ዓይነት ተክሊ እዩ ማለት እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ኣብ ሓቀኛ ታሪክ ዝተደረኸ ልቦወለድ ብመጋቢት 2010 ዓ/ም ዝተሓተመ ቀንዲል ዝብል ዘርስቱ መፅሓፍ እዩ፡፡ እዚ መፅሓፍ እዚ ድማ መብዛሕትኡ ናይ ህ.ወ.ሓ.ት ታሪክ ካብ መጀመርያ ክሳብ መወዳእታ ዝዝንቱ እዩ፡፡

ዘመናዊ ፋሽን እዞም ኣብ ምስሊ ዝረኣዩና ዘለው ሰባት መርዓውን መርዓትን እዮም። ኣብ ከተማ ይኩን ኣብ ገጠር መርዓወን መርዓትን ዝኽደንዎ ካብ ባህልን ጥበብን ውፅኢት ዝኾነ ዙርያ እታ ጓል ኣንስተይቲ ትኸደኖላ ሱፍ እቲ ወዲ ተባዕታይ ትኽድኖላ።

ናይ ሃይማኖት መምለኪ ቦታ ኣብቲ መርኣዪ ምስሊ ይርኣየና ዘሎ ከዓ ዝተፈላለዩ ክፋል ሕብረተሰብ ናይ ባዕሎም ዝኾነ እምነት ዘንፀባርቕሉ እዩ፡፡ ብፍላይ ከዓ ናይ ኦርቶዶክስ እምነት ተኸተልቲ ናይ ባዕሎም ዝኾነ ሃይማኖት ዘንፀባርቕሉ እዩ፡፡

ዝተፈላለዩ ናይ ንግዲ ስራሕቲ ኣብ ቅድሜና ኣሎ ኣብቲ እስክሪን ምስሊ ሓደ ኣብ ከባቢ ዕዳጋ ኮይንካ ትሸጦ ናይ ዕጣን መሸጣ እዩ።

ኣኽሱም ጥንታውትን ታሪኻዊትን ማእኸል ዝኾነት ኣብ ትግራይ ትርከብ ሓንቲ ዓባይ ከተማ እያ እቲ ዝርአየና ዘሎ ድማ ናይ ሃፀይ ገብረመስቀል መቃብር እዩ።

ዝተፈላለዩ ኣብ ሽቁ ዝርከቡ ኣቁሑት እዮም። እዞም እንርእዮም ዘለና ኣብ ሹቅ ዝርከቡ ኣቁሑት ከዓ ንህፃውንቲ ንምግብነት ዝውዕሉ ኣቁሑት እዩም። እዞም ኣቁሑት እዚኦም ንህፃውንቲ ብፍላይ ከዓ ጠቀምቲ እዮም።

ናይ ገዛን ናይ በረኻን እንስሳ ክንብላ ንኽእል ኢና፡፡ እዛ ንሪኣ ዘለና ዑፍ ኣብ በረኻ እውን ትንቀሳቐስ እያ፤ ኣብ ክፋል ሕብረተሰብ ዝነብረሉ መንበሪ ገዛ ከባቢ እውን ትመፅእ እያ፡፡ ትንቀሳቐስ እያ፡፡

ኻፍቶም ዜና ኣውታራት ሓደ ኾይኑ እዞም ዝርኦይና ዘለው ሰባት ድማ ጀነራል ፃድቃን ገብረትንሳኤን ማይክ ሃመር ኣሜሪካዊ ማይክ ሃመርን ኣብ ተግባራውነት ውዕል ፕሪቶሪያ እዮም ዝመያየጡ ዘለዉ።

እዚ ኣብዚ ፎቶ እትረአየና ዘላ ጓል አንስተይቲ ዝተፈላለዩ ናይ ኩሕሊ ኣብ ኢዳ ዝተቀብአትን ዝተፈላልዩ መጋየጽታት ዝገበረትን ከምኦ ውን ባህላዊ ክዳን ጥልፊ ዝተከደነትን እያ።

ኣብ መቐለ ኣብ ቀበሌ ዓሰርተ ሽዱሽተ ዝባሃል ናይ መሰረታዊ ግልጋሎት ዝዋሃበሉ ቦታ እዩ። እዚ ካዓ ዝተፈላለያ ደቂ ኣንስትዮ ቡና እንዳሸጣ ንዝተፈላለዩ ሕብረተሰብ ዘስትያሉ ቦታ እዩ።

መጋየፅታት፡- ካፍቶም ዓይነታት መጋየፂታት ሓደ ዝኾነ መስቀል፣ ኩትሻ ፡ ኩትሻ ደቂ ኣንስትዮ ኣሕዋትና ኣብ ክሳደን ኣብ እዝነን ዝኣስርኦ እዩ፡፡ እቲ መስቀል ድማ ደቂ ተባዕትዮ ይኹን ደቂ ኣንስትዮ ኣብ ክሳዶም ዝኣስርዎ እዩ፡፡

ሕብረተሰብ ምስሊ-ኣብቲ መርአዪ ምስሊ ዝርአየና ዘሎ ካዓ ብዙሓት ሰባት ደቂ ኣንስትዮ ብፍላይ ካዓ ኣብ መተዓዳደጊ ይሸጣ ዘለዋ እየን፡፡ ሰቲ ይሸጣ ኣለዋ፡፡ ብፍላይ ከዓ ኣብ እዋን በዓል ዝሽየጥ ሰቲ ሒዘን ይሸጣ ኣለዋ፡፡

እዚ ኣብ እስክሪን ዝርአየና ዘሎ ምስሊ መንግስታዊ ዘይኮነ ድርጅት ወይ ከዓ ፕላን ኢንተርናሽናል ፍሉይ ኣርማ ወይ ከዓ ምልክት እዩ።

ብዛዕባ እስፖርቲ ዜና ኣዉተር ዝራኣየና ዘሎ ከኣ ኣብ ካፍቶም ኣብ ትግርይ ዝርከቡ ቴሌቪዠን ጣብያታት ሓቢሩ ሓደ ድመፂ ዝኮነ ትግራይ ቴሌቪዠን ብዛዕባ ስፖርት ዘዳሉ ዘሎ እዩ።

ውፅኢት ዘመናዊ ሕርሻን ግብርናን ዝኾነ ናይ ግብርና ናይ ዘመናዊ ሕርሻ ግብርናን ሙሁራት ዝከታተልዎ ብፍላይ ከዓ ዝተፈላለዩ ክፋል ሕ/ሰብ ኣብ ወሰን ከተማ ይኹን ኣብ ገጠር ዝተኸልዎ ዘመናዊ ተኽሊ እዩ። ንኣብነት ካውሎ ይረኣየና ኣሎ ።

እዚ ኣብ ምስሊ እንሪኦ ዘለና ኣብ ስክሪን እንሪኦ ዘለና ናይ ገዛ እንስሳ ኾይኑ ኸልቢ ይበሃል። ከልቢ ኣብ ገዛ ዝነብር ንበዓል ገዝኡ ተኣማናይ ዞኾነ ንኻሊእ ካብ ደገ ዝመፀ ሰብ ድማ ዝነብሕ እዩ።

አዴታት ዝተፈላለየ መጋየፅታት ዝተፈላለየ ፀጉሪ ክጥቀማ ይክእላ እየን ዝተፈላለየ ናይ ፀጉሪ ዓይነት ኣሰራርሓ ክስራሓ ይክእላ እየን፡፡ እቲ ሓደ እንሪኦ ዘለና ድማ ዝተወቀጠት ጓል ኣነስተይቲ

ትግራይ ብጣዕሚ ውቅብን ምዕሩጉን ናይ ታሪኽን ናይ ተፈጥሮን ዘለዋ ዓዲ እያ። ካፍቲ እንሪኦ ዘለና ድማ ሓደ ኣዴታትና ህፃውንቲ ዝሓዝላሉ ማሕዘል እዩ።

ኣብ ድምፂ ወያነ ዓለምለኻዊ ናይ ዜና ኣውተር ዝካየድ ዘሎ ዜና ኣውተር ናይቲ ዜና ኣርእስቲ ካዓ ሞትን ሕየትን ዝገልፅ እዩ እቶም ተፈናቐልቲ ወገናት ሕቶኦም ብመንግስቲ መልሲ ብዘይ ምርካቦም ብጣዕሚ እዳሓዘና ኢና።

ትግራይና ናይ ዝተፈላለዩ ተፈጥሮ ከባብ ምዕርግትን እያ። ተፈላጢት ዓዲ እያ። ካብ እቶም ሓደ ዘፈልጥዋ ሓደ ዝኮነ ቃላይ አብ እዋን ክረምቲ ይኮኑ አብ እዋን ሓጋይ ደቂ ሰባት ንምሕማስ ዝጥቀምሉ ቃላይ ይረኣየኒ አሎ፡፡

ካፍቶም መሰረተ ልማዓታት ሓደ ዝኾነ ናይ ሕክምና ግልጋሎት ዝህብ ሓደ ትካል እዩ:: እዚ ትካል እዚ ከዓነ ሆስፒታል ቅድስቲ ማርያም ኣክሱም ይብሃል። ኣብ ሆስፒታል ቅድስቲ ማርያም ኣክሱም ብዛሓት ተሓከምቲ ክሕከሙ ይኽእሉ እዮም።

ብዛዕባ ፖለቲካ አብ ትግራይ ብዙሓት ፖለቲካታት ይስርሑ እዮም። እዞም ንሪኦም ዘለና ኽፋል ሕብረተሰብ ናይ ሙሁራትን ናይ ሰብ ሃፍትን እኩባት ዝኾኑ ብዛዕባ ሓደ ነገር ዝማየጡ ዘለው እዮም።

ሕብረተሰብና ፅቡቕ ኣሎ፡፡ ፀገሙ ድማ ብዝተፈላለየ መልክዕ ይገልፅ ኣሎ፡፡ ንኣብነት ሰላማዊ ሰልፊ ብምዉፃእ ፀገሙ ንፖለቲከኛታት ይገልፅ ኣሎ፡፡

ዓይነት ስረሓቲ ካብእቶም ዓይነታት ስረሓቲ ሓደ ዝኮነ ሓደ መምሀሪ ክፍሊ ሓገዝ ይበሃል መምሀሪ ክፍሊ ሓገዝ ድማ እዚ መምህር ንዞም ቆልዑ ናይ ትምህርቲ ናይ ኮምፕዩተር መሰርታዊ ፍልጠት ዘዉግዖም ዘሎ እዩ።

ጉዕዞን ትሪዝምን ትግራይ ናይ ጉዕዞን ትሪዝምን ማእከል ቦታ እያ። ትግራይ ትዕድልቲ ዘለዋ ሃፍታም ዓዲ እያ። ካብኣቶም ሓደ ዝኮነ ናይ ጉዕዞን ትሪዙምን ውፅኢት ዝኮነ ብዙሓት ሰባት ተኣኪቦም ናብ ሓደ ገዳም ከይዶም ዘርእየና ዘሎ ምስሊ እዩ።

ፅባቐ ደቂ ኣንስትዮ መጋየፂን መመላኽዕን ደቂ አንስትዮ እቲ ዝረአየና ዘሎ ምስሊ ደቂ አንስትዮ ዝጥቀማሉ ፀጉረን መስተኻኸሊ ዝጥቀማሉ እዪ።

እዚ ኣብ እስክሪን ንሪኦ ዘለና ምስሊ ዝተፈላለዩ ንግዳዊ ምትዕድዳግን ምንቅስቃስ ዘመላክት ኾይኑ ኣብዙይ ዘለው ሰባት ድማ ፊሽቶ ምሻጥ፣ ኮቦርታ ምሻጥ እዪ ዘርእየና ዘሎ ።

እዚ ኣብ እስክሪን ዝርአየና ዘሎ ምስሊ ጀነራል ጆን መዲድ ይበሃል። ጀነራል ጆን መዲድ ንሰራዊቱ ዝተፈላለዩ መብርህታት ኽህብ እንተሎ እዩ ዘርእየና ዘሎ።

እዚ ዝረአየና ዘሎ ምስሊ ሓደ ካብቶም ዘመናዊ መጋፅታትን ኣብራያ ዝዝውተር ፋሽን ክዳን እዩ።

እዚ ኣብ ላዕሊ እንሪኦ ዘለና ምስሊ ዘመናዊ ካብቶም ዘመናዊ ተሽከርከርቲ ሓደ ኮይኑ፡፡ መኪና እዩ። መኪና ድማ ዝተፈላለዩ ቦታታት ካብ ሓደ ቦታ ናብ ካልእ ቦታ ካብ ናብን ንዝጉዓዝ ዝተጠቅመና እዩ፡፡

መስጊድ ናይ ሃይማኖት መምለኺ ቦታ እዩ። መስጊድ ናይ ሙስሊም ሕብረተሰብ ንመፀለዪ ወይ ክዓ ንመምለኪ ዝጥቀምሉ ቦታ እዩ።

ዝተፈላለዩ መጋየፅታትን መመላክዕታትን እዞም እንርእዮም ዘለና ዓይነት ኩትሻ ደቂ ኣንስትዮ ኣዴታትና ኣብ እዝነን ኣብ ክሳደን ኣብ ኢደን ዝኣስርኦ ዓይነት ኩትሻ እዩ።

ሙዑሩጉ ዝኮነ ፍሉይ ዝኮነ ናይ ተፈጥሮ ከባብን፣ ብፍላይ ከዓ ትግራይና ናይ ዝተፈላለዩ ናይ ፁቡቃት ተፈጥሮን ከባብን ማዓርግን ዘለዋ ዓዲ እያ። ዝረእየና ዘሎ ድማ ብግመ ዝተሸፈነ ከባቢ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ኣያታትናን ማለት እኖታትናን ኣቦታትና ኣብ ቃልሲ ኣንፃር ባዕዳዊ መግዛእቲ ዝገበርዎ ተጋድሎ ዘርኢ እዩ፡፡

ብጣዕሚ ፅቡቕ ናይ ፀጉሪ ኣቀማቕማ እዚ ኣብዚ እስክሪን ዝርኣየና ዘሎ ምስሊ ሓደ ወዲ ተባዕታይ ናይ ፀጉሪ ኣቀማቅማ ወይ ከዓ መልክዕ ክንብሎ ንኽእል፡፡

ሕክምና ቡዝሑ መልክዕ ሰብ ክኣምነሉ ይክእል እዩ፡፡ ካብቶም እምነታት ባህለዊ እምነታት ሓደ ዝኮኑ ድማ ኣብ ትግራይ ከምዚኦም ዓይነት ባህላዊ ሰባት ባህላዊ ሕክምና ክህቡ ንርኢ ኣለና፡፡

እዚ ኣብ እስክሪ እንሪኦ ዘሎ ምስሊ ኣብ ወሰን ፀሊም ፅርግያ ዝርከብ ኮይኑ ዝተፈላለየ መሸጢ ዓላቡ ክዳውንቲን መሸጢ ዘመናዊ ኤሌክትሮኒክስን እዮም፡፡

ባንዴራ ካብቶም ኣብ ትግራይ ዝርከቡ ናይ ኩዕሾ እግሪ ክለባት ዝኾነ ጋንታ መቐለ ሰብዓ እንድርታ ሓደ እዩ፡፡ ጋንታ መቐለ ሰብዓ እንድርታ ብዙሓት ፈተውቲ ኣለዉዎ፡፡ እቲ ዝረኣየና ዘሎ ከዓ ባንዲራ መፍለዪ ኣርማ ጋንታ መቐለ ሰብዓ እንድርታ እዩ፡፡

ዓድና ማእከል ብዙሓት ጥበብን ባህልን እያ። እቶም ዝረአዩና ዘለው ሰባት ድማ ብሓደ ኣብ ሓደ መአዲ ምግቢ እናበልዑ እዩዝረኣየና ዘሎ፡፡

ፋሽን ናይ ባህሊ ፋሽን ብጣዕሚ ሓጎስካ ይገልፅ። እዛ እንርእያ ዘለና ሓፍትና ብባህሊ ማዕሪጋ ኣከዳድናኣ ከዓ ፅቡቅ ዝኮነ ናይ ካብቶም ውፅኢት ናይ ባህልን መለለይን ዝኮኑ ጥልፊ ተከዲና ኣላ።

ዓይነታት መስተታት ካብ ዝተፈላለዩ ናይ እንዳ መስተ ቦታታት ዝተፈላለየ ዓይነታት መስተታት ኣለው። እዞም እንርእዮም ዘለው መስተታት ብጣዕሚ ሓያላት መስተታት ዓበይቲ ሰባት ክሰትዮዎም ዘለዎም ህንፃውንቲ ቆልዕት ድማ ክጥቀምሉ ዘይብሎም እዩ።

መለለይ መንነት፣ ወይ ካዓ ፍሉይ ምልክት ወይ ካዓ ኣርማ ወይ ካዓ ባንዴራ ናይ ኩዕሶ እግሪ መቐለ 70 እንድርታ ፍሉይ ምልክት እዩ። እዚ ወዲ ድማ እዛ ባንዴራ ሒዝዋ ንሪኦ ዘለና።

ካፍቶም ዓይነታት መጋየፂ ሓደ ዝኾነ ደቂ ኣነስትዮ ኣሕዋትና ኣብ ግንባረን ዝኣስረኦ ባዓል መስቀል ክሪ እዩ። ቁንንቲ ጓል ኣነስተይቲ ዝኾነት ዛሰረቶ ክሪ ኣብ ግንባራ እዩ።

እዚ ኣብ እስክሪን ዝርአየና ዘሎ ምስሊ ናይ ገዛ አቅሓ ኾይኑ። ፍንጃል ምስ ማንካ እዩ ዝርአየና ዘሎ። ፍንጃል ድማ ቡና ንመስተዩ ይጠቅም።

መጋየፂ ሓደ ወዲ ተባዕታይ ይኹን ጓል ኣንስተይቲ ከምዚ ዓይነት ናይ ፀጉሪ ኣሰራርሓ ኣቆራርፃ ክትጥቀም ትኽእል እያ እዚ ናይ ፀጉሪ ኣሰራርሓ እዚ ከዓ ከም መጋየፂ ይጠቅሞም እዪ ።

መፅሓፍትን ጋዜጣን ብቛንቛ ትግርኛ ቡዙሓት መፅሓፍትን ጋዜጣን ክዳለዉ ይኽእሉ እዮም፡፡ ኣብቲ እስክሪን ዝርኣየና ዘሎ ምስሊ ድማ ብቛንቛ ትግርኛ ዝተዳለወ መፅሓፍ ተምሃራይ እዩ፡፡

ውፅኢት ጥበብን ባህልን ዝኮነ ዝርኣየና ዘሎ ሓንቲ ወላዲትና ወይ ከዓ ኣዴና ካፍቶም ናይ ውፅኢት ባህልን ጥበብን ዝኮኑ ምዕርግቲ ኮይና ቀምሽ ኩታን ተከዲና ኣላ።

ዝረአየና ዘሎ ምስሊ ሓደ መናፈሻ ኣብ ኣክሱም ከተማ ዝርከብ ኣብ ኣክሱም ከተማ ዝርከብ ሓደ መናፈሻ እዩ፡፡ መናፋሻ ድማ ቱሪንግ ሆቴል ይባሃል፡፡

ካብቶም አብ ዓለም ዝዝረቡ ቋንቋታት ሓደ ዝኾነ ትግርኛ እዩ፡፡ ትግርኛ ሃፍታም ቋንቋ እዩ፡፡ ብዙሓት ተዛረብቲ ካዓ አለዉዎ፡፡ መፅሓፍትን ጋዜጣታት እውን ክዳለወሉ ይኽእል እዩ፡፡ ናይ ትግርኛ ቋንቋ ምስላታት፣ ወግዒታት....

እቲ እስክሪን ዝርአየና ዘሎ ምስልታት ሓደ ናይ ኽዳውንታ መሸጢ ሰራሕቲ ብሩርን ወርቅን ሆቴል ዋልያ ።

ካብቶም ናይ ገዛን ናይ ቢሮ አቁሑን ሓደ ዝኮነ አብ ገዛ እንጥቀመሎም ከፍ መብሊ አብ ቢሮ እንጥቀመሉ ከፍ መበሊ ጠረጲዛ፣ ወንበር ብፍላይ ከዓ ሰራሕተኛታት ዝጥቀምሉ ወንበር እዩ።

ውፅኢት ናይ ጥበብን ባህልን ፋሽን ዝኾነ ኽዳን እዩ ።እዚ ፋሽን ዝኾነ ኽዳን ናይ ኣወዳት ጥልፊ ይበሃል ኣብ እዋን መርዓ ኣብ እዋን ዝተፈላለዩ ዝኽደንዎ ዓይነት ኽዳን እዩ።

ኣኽሱም ዩኒቨርሲቲ ኻፍቶም ላዕሎዎት ትካላት ትምህርቲ ሓደ ዝኾነ ዩኒቨርሲቲ እዩ። እቲ እንሪኦ ዘለና ኸዓ ምስሊ ኸዓ መሰብሰቢ ኣዳራሽ እዩ።

ትግራይ ናይ ቡዙሓት ታሪክን ተፈጥሮን ዓዲ እያ፡፡ ቡዙሓት ታሪካትን ተፈጥሮን ዘለዋ ዓዲ እያ፡፡ እቲ ዝረአየና ዘሎ ድማ ኣብ ዝኮነ ዓዲ ዘሎ ኣካውሕ እዩ፡፡

እዞም ኣብ እስክሪን እንሪኦ ዘለና ምስሊ ድማ ሓንቲ ጓል አነስተይቲ መምህር ንደቂ ኣነስትዮ ፍሉይ ሓገዝ እትህበሉ እተምህረሉ ዘላ ናይ ሒሳብ ፍሉይ ሓገዝ እትህበሉ ዘላ ማለት እዩ፡፡ ብትምህርቲ ደረጃ ድማ ጎበዝ ዝኮነት መምህር ድማ ንተማሃሮኣ ንደቂ ኣነስትዮ ፍሉይ ሓገዝ ትህብ ዘላ፡፡

ኣብ ሽቓት ዝተፈላለዩ ደቀቕቲ ኣቑሑት ኣለው። ካፍቶም ደቀቅቲ ኣቁሑት ሓደ ዝኮነ ትሪደንት ዝባሃል ናይ ቆልዑ መዕሸዊ ዝኮነ ከረሜላ ሓደሓደ ግዜ ዓበይቲ እውን ዝሓኽይዎ ከረሜላ እዩ።

ሃይማኖት፡ ሃይማኖት ናይ ማንንነት መንፀባረቂ ናይ ሓደ እምነት መምለኪ ቦታ እዩ። እዞም ዝረአዩና ዘለው ሰባት ፈለስቲ እዮም ኣብ ሓደ ገዳም ዝነብሩ ፈለስቲ ።

ካፍቶም ናይ ገዛ ኣቁሑት ሐደ ዝኾነ ናይ ስራሓቲ ዕንጨይቲ ውፅኢት ዝኾነ ንብዛሓት ኣቁሑት ንምስቃል ዝጠቕመና ሓደ ካፍቶም ዝጠቅሞም ኸዓ መስትያት ንምስቃል ኻልኦት ኣቁሑት ንምስቃል ዝጠቅም እዩ።

ትግራይ በተፎጥሮን ብከባብን ዕድልቲ አያ፡፡ እዚ እኒረኦ ዘለና ዓይነት ሳዕሪ ሳዕርቤት ይባሃል፡፡ ሳዕርቤትብፍላይ ኣብ ገጠር ገዛ ኒመስራሓ ይጠቀም፡፡

ሕብረተሰብን ስድራን፦ እዚኦም እንሪኦም ዘለና ሕብረተሰብን ስድራን ኣብ መሶብ እንጀራ ኣሲሮም ናብ ዝተፈለየ ቦታ ዝኸዱ ዘለው እንጀራ ተሸኪሞም ናብ መርዓ ዝኸዱ ዘለው ወራድ መርዓ ዝኾኑ ሰባት እዮም።

እዛ ምድሪ እዚአ ብተፈጥሮ ዝተዓደለት እያ፡፡ በተለይ ትግራይ ድማ ምስ ተፈጥሮ ብከባቢ ዝተዓደለት እያ፡፡ ከብኣቶም ሓደ እንባ ኣብ ትግራይ ዝርከብ ብኣግራብ ዝተሸፈነት እምባ እዩ፡፡

ቤትምግብን መስተን እንኳዕ ብዳሓን መፃኩም። ናብ ቤትምግብን መስተን ሓጎስ እንኳዕ ብሰላም መፃኹም።

እዚ ዝረእየና ዘሎ ካፍቶም ናይ ንግድን ምትዕድዳግን ሓደ ኾይኑ ዝተፈላለዩ ክፋል ሕብረተሰብ አብ ዝተፈላለየ ንግድን ምትዕድዳግን ምንቅስቃስ ዝንቀሳቀሱ ይኽእሉ እዮም። ንአብነት ዘርእየና ዘሎ መድሓኒት መሸጢ ፉርቱና ይበሃል።

መጓዓዝያን ተሽከርክርትን እዛ ትረኣየና ዘላ መኪና ዝተፈለየት ፅብቅቲ መኪና እያ። ኣርባዕተ ሰባት ዝፀዓኑላ መኪና እያ ።ካብን ናብን ንምቅስቃስ ትጠቅም እያ ።ካብ ሓደ ኸተማ ናብ ሓደ ኸተማ ካብ ሓደ ገጠር ናብ ሓደ ገጠር ንምንቅስቃስ ትጠቅም መኪና እያ።

ካብቶም ናይ ጥበብን ባህሊን ውፅኢትን ዝኮኑ ሓደ ናይ ቀደም ወለድና ዝክእልዎ ዝሰርሕዎ ብኣእያዶም ዝስርሑ ሓደ ዝኮነ ካብ እምኒ ዝተፀረበ መቀመጢ እዩ።

እዘን ኣብ ምስሊ እንሪአን ዘለና ደቂ ኣነስትዮ ኣሕዋትና ዝተከደነኦ ድማ ፍሉይ ክዳን ወይ ከዓ ፋሽን ክዳን በተለይ ኣብ ራያን ከባቢኣን ዝዝውተር ፋሽን ክዳን እዩ፡፡

ሙዚቃ ክፍላት ሕብረተሰብ ኣብ ሙዚቃ ልዑል ተሳትፎ ክህልዎም ይክእል እዩ ። ሙዚቃ መዘናግዒ ሕ/ሰብ እዩ። ሙዚቃ መለዓዓሊ ሕ/ሰብ እዩ። ሙዚቃ ፍሉይ ምንቅስቃስ እዩ። ሙዚቃ ፍሉይ ምንቅስቃስ ዝገብሮ ድማ ኣብ ኸባቢ መድረኽ ኮይንካ ዝፅወት ፀወታ እዬ ።

መሰረታዊ ግልጋሎት ዝገልፅ እዩ እቶም ተኣኪቦም ዝኒሀው ክፋል ሕብረተሰብ መብዛሕተኦም ሙሁራትን ተፈለጥቲን ሰባት እዮም እቲ ዝካየድ ዘሎ ዛዕባ ከዓ ናይ ግብርና ልምዓት ፖሊሲ እዩ እዮም ዝመያየጡ ዘለዉ እቶም ፕረዝደንት ከዓ ናይ ትግራይ ኤኮኖምያዊ ዕብየት ይስራሕ ከም ዘሎ ገሊፆም።

እዚ ኣብ ስክሪን ዝርአየና ዘሎ ምስሊ እዙይ ዝተፈላለዩ ናይ ንግዲ ምትዕድዳግን ናይ ንግድን ምትዕድዳግን ዓይነታት እኽሊ ጥራምረ ይሰአየና ኣሎ።

ዝተፋላለዩ ናይ ዘመናዊ ሕርሻን ግብርናን ውፂኢት ዝኮኑ ዝተፋላለዩ ኣሕምልትን ኣትክልትን ዝራኣየና ዘሎ ብፍላይ ከዓ ካውሎ ዝብሃል ናይ ኣሕምልትን ኣትክልትን ውፅኢት ናይ ዘመናዊ ሕርሻ ውፅኢት ዝኮነ እዩ፡፡

ዓድና ናይ ቡዙሓት ኣግራባትን እፅዋትን ማእኸል እያ። እዙ እንሪኦ ዘለና እፅዋት ድማ ሽባኻ ይበሃል።

ካብቶም ሕጊ መክበርቲ ሓደ ዝኮነ ሰራዊት እዩ። እዚ ዝረኣየና ዘሎ ሰብኣይ ጠንበጃ ዝተዓጠቀ ኮይኑ እዙይ ድማ እንታይ እዩ ዝገብር ዘሎ ሕጊ ንምኸባር ኣበ ሓደ ቦታ ኮፍ ኢሉ እዩ ዝሕሉ ዘሎ።

ካብቶም ዝተፈላለዩ ናይ ገዛ ኣቁሕታት ሓደ ዝኮነ በሊሕ ካራ ይበሃል። እዚ ካራ እዙይ ዘመናዊ ካራ እዩ። እዚ ዘመናዊ ካራ እዙይ ሽጉርቲ ንምርክትርፊ ይጠቅም ፣ደርሆ መሕረዲ ይጠቕም ፣ጥየል መሕረዲ ይጠቅም፣ ዝተፈላለዩ እንሰሳ ንምሕራድ ይጠቅም።

እዚ ዝረአየና ዘሎ ምስሊ ዝተፈላለዩ መፃበቅታት ናይ ደቂ ኣንስትዮ መፃበቅታት ናይ ፅፍሪ መፀበቂ ናይ ከንፈር መፀበቂ

ውደብ ናፅነት ትግራይ ካብቶም ኣብ ትግራይ ዘለው ተነሓነሕቲ ውድባት ሓደ እዮ። ውድብ ናፅነት ትግራይ ዝጥቀመሎም ኣርማታት ከዓ ኣለው እዮም። ካብቶም ኣርማታት ሓደ ዝኮነ እቲ ዘረኣየና ዘሎ እዩ።

እዚ ኣብ እስክሪን ዝረአየና ዘሎ ምስሊ ናይ መስኖ ውፅኢት ሓደ ዓይነት ተክሊ ኮይኑ ሽጉርቲ ቀይሕ ይባሃል፡፡ ወቂጥካ ኣዴታትና ንፀብሒን ንካልእ እውን ይጠቅም እዩ፡፡

ንግድን ምትዕድዳግን-ካፍቶም ዝተፈላለዩ ናይ ንግድን ምትዕድዳግን ዝኾነ እዩ፡፡ እዚ ዝርአ ዘሎ ኸዓ ኣብ ሓደ ገዛ ውሽጢ ዝሽየጡ ዝተፈላለዩ ናይ ገዛ ኣቑሑት ወናብር፣ ዝተፈላለዩ ካልኦት ኣቑሑትን ዝርአዩና ዘሎ እዩ፡፡

ውፅኢት ጥበብን ባህልን ዝኾነ ሰፍኢ ይበሃል፡፡ እዚ ሰፍኢ ኣብ ከተማ ዘለዋ ኣዴታትና ይኹና፣ ኣብ ገጠር ዘለዋ ኣዴታትና እኽሊ ካብ ሕማቕ ነገር ንምፍላይ ዝጥቀማሉ ዓይነት ሰፍኢ እዩ፡፡

ተሽከርከርትን ተጓዓዝትን-ኣብቲ ትረአየና ዘላ ሓንቲ ዝኾነት በዓል ኣርባዕተ ጎማ ዝኾነት ኣይሱዙ ትበሃል፡፡ ኣይሱዙ እኽሊ ንምፅዓን፣ ሰባት ንምፅዓን፣ ዝተፈላለዩ ብረታት ንምፅዓን ትጠቕመና እያ፡፡

ተፈጥሮን ከባብን ትግራይና ናይ ብዙሓት ተፈጥሮን ከባብን ብልፅቲ ዓዲ ሰሓቢት ዓዲ እያ ።እዚ ንሪኦ ዘለና ኣቡነ ጴንጤሌዎን ገዳም ይባሃል። እዚ ኣቡነ ጴንጤሌዎን ገዳም ኣብ ከተማ ኣክሱም ኮይኑ ኣብ ወሰን ከተማ ኣክሱም ዝርከብ አዩ።

እዚ ኣብ ምስሊ እዚ ኣብ ስክሪን ዝርአየና ዘሎ ምስሊ ሓደ ካፍቶም ፉሉያት መሳርሕታት ዝበሃል እዩ። ንሱ ድማ ናይ ኢድ ፅሬት ንምሕላው እዪ ዝጠቅመና እዩ።

ዉፅኢት ፀባ ዝኾነ ርግኦ ይርአየኒ ኣሎ። ርግኦ ንምግብነት ይዉዕል። እዚ እንሪኦ ዘለና ርግኦ ከዓ ኣብ ሽሓነ ከፍ ኢሉ ኣብ ዝኾነት ኩባያ ከፍ ኢሉ ማንካ ዘለዎ ንምግብነት ዝዉዕል እዩ።

ሕብረተሰብና ዝተፈላለዩ መጋየፅታት ይጥቀም እዩ። ካብአቶም ሓደ ዝኮነ መጋየፂ ካብ ብሪ ዝተሰርሐ መጋየፂ እዩ ዝረአየና ዘሎ አብቲ ቅድሜና ማለት እዩ።

እዞም ኣብ ፎቶ ኣብ እስክሪን ዝረአዩና ዘለዉ ሰለስተ ሰባት ኣብ እዋን መርዓ ዝጥቀምሉ ባህላዊ ጫማ ተከዲኖም ኢና ንሪኦም ዘለና፡፡

ናይ ገዛን ናይ በረኻን እንስሳት እታ ተርእየና ዘላ ናይ ኣድጊ ውላድ ናይ ጓል ኣንስተይቲ ውላድ ዝኾነት ዒሉ ትበሃል። እዛ ዒሉ እዚኣ ኣብ በረኻ ዊዒላ ምሸት ናብ ገዝኣ ትኣቱ ።

ዓይነታት ሙዚቃ እዙይ እውን እንርእዮ ዘለና ሓደ ሓውና ናይ ባህላዊ ሙዚቃ ዝኾነ ውፅኢት ዝኾነ ጭራዋጣ ዝፃወት ዘሎ ሓደ ሓውና እዩ። እዙይ ሓውና ምዕርጉን ናይ ባህሊ ኽዳን ዝተኸደነ ጭራዋጣ ዝፃወት ዘሎ እዩ።

መጋየፅን መማላኽዕን ንቆርቦትና መለስለሲ ዝጠቅሙና ኣቑሑት እዮም፣ ንፀጉሪና መቕብኢ ዝጠቅሙና ኣቁሑት እዮም ። ዝተፈላለዩ ናይ ሹቓት ኣቑሑ እዮም ዝኔUው። እዞም ኣቑሑት እዚኦም ድማ ዝተፈላለየ ቅብኣታት ዝሓዙን ዝተፈላለየ መለሳለሲ ዝሓዙን እዮም።

ዝተፈላለዩ ትካላት ናይ ባዕሎም ፉሉይ ምልክት ወይ አርማ አሎዎ እዩ ምፉሉይ ምልክት ወይ አርማ ዝገልፀልና ድማ ሓደ ትካል መግለፂ መለለይ እዩ ፡፡ንአብነት ዝረአየና ዘሎ ቤተ ፅሕፈት ዝምድናታት ትግራይ ናይ ቤተ ፅሕፈት ትግራይ አርማ ካእዩ ዝረአየና ዘሎ፡፡

ዝተፋላለዩ ናይ ገዛን ናይ ቢሮን ኣቑሑ ኣለዉ እዮም፡፡ ካብቶሞ ናይ ገዛ ኣቑሑቱ ሓደ ዝኾነ ዘረእየና ዘሎ ናይ አሌትሮኒክስ ኣቕሓ ኮይኑ ቡን ንመዉቀጢ ዝጠቅም ኣቕሓ አዩ፡፡

ሃይማኖት መግለፂ መንነት እውን ይጠቅም እዩ። ብዙሓት ኣመንቲ ክርስትና ዝኮኑ ሰባት ነናይ ባዕሎም እምነታት ከቅፅሉ ይክእሉ እዮም። ናይ ኦርቶዶክስ እምነት ተኸተልቲ ካዓ ናይ ሃይማኖት መግለፂኦም ዝኾነ እዩ ዝረኣየና ዘሎ።

ዝኾነ ትካላት ናይ ባዕሎም ዝኾነ ኣርማ ወይ ከዓ ምልክት ኣለዎም እዩ፡፡ እቲ ዝርአየና ዘሎ ኣርማ ወይ ከዓ ፍሉይ ምልክት ከዓ ናይ ቢሮ ሕርሻን ልምዓትን ገጠር ክልል ትግራይ ዝኾነ ፍሉይ ዝገብሮ ኣርማ እዩ፡፡

ዉፅኢት ቱሪዝምን ጉዕዞን:- እዚ ዝርኣየና ዘሎ ምስሊ ሓወልቲ ናይ ቀደም ወለድና ናይ ቀደም ጥበባዉያን ወለድና ዝሰርሕዎ ካብ እምኒ ተፀሪቡ ዝሰርሕዎ ሓደ ሓወልቲ እዩ።

ሕጊ ምኽባር ንሓደ ሕብረተሰብ ካብ ናይ ፀጥታ ሽግር የድሕኖ እዩ። ስለዙይ ኣብቲ ምስሊ እንሪኦ ዘለና ሰብ ሕጊ መኽበሪ ጠበንጃ ዝተዓጠቐ ሰብ እዩ።

ኣኽሱም መቦቆል ስልጣነ እያ። አአ ኻብኣቶም ሓደ ዞኾነ ጥንታውያን ወለድና ዝሰርሕዎ ሓወልቲ ኣኽሱም እዩ ይርአየና ዘሎ። ሓወልቲ ኣኽሱም ድማ ቡዙሓት ናይ ዓለም በፃሕቲ ዝብህግዎን ዝፈትውዎን እዩ።

ዉጽኢት ህንፃን ስራሓን ዝኮነ መንገዲ ንምስራሕ ዝጠቅመና ሓደ ተሽከርካሪ ዝረኣየና ዘሎ ኮይኑ እዙይ ከዓ ኣብ ከተማ ኣክሱም ኣብ ሓደ ቦታ ተፀጊዓ ዘለ ተሽከርካሪት ሓመድ ንምፍሓርን ፅርግያ ንምፍሓርን ንምስትክካል ትጠቅመና እያ ።

ሓንቲ ዓዲ ብዝተፈላለየ መንገዲ ሕጊ ክተኽብር ትክእል እያ። ካብኣቶም ሕጊ መኸበርቲ ዝባሃሉ ኣካላት ሓደ ዝኾነ ፖሊስ ኣሎ ።ናይ ከተማ ፖሊሰ ማለት እዩ ።ናይ ገጠር ምልሻታት ኣለዉ ፣ናይ መጋዓዝያ ኣየር ዝኾነ ሕጊ መኽበሪ።

ካብቶም አብ ትግራይ ዘለው ናይ ቴሌቪዥን ጣብያታት ሓደ ዝኮኑ ትግራይ ቴሌቪዥን እዩ፡፡ እዚ ድማ ብዛዕባ ናይ ዜና አውተር፣ ብዛዕባ ጋንታ ኩዕሶ እግሪ ደቂ አንስትዮ ትኩረት ክወሃበን ከም ዘለዎን እዩ ዝገልፀልና ዘሎ፡፡

ኣብ ትግራይ ዝተፈላለዩ ናይ ስኒ ሕክምና ዝኮኑ ቦታታት ኣለዉ እዮም ናይ ስራሕ ቦታታት ኣለዉ እዮም፡፡ እቲ ዝረአየና ዘሎ ድማ ዩኔን ስኒ ዝበሃል ናይ ስራሕ

እዚ ኣብ እስክሪን ዝርአየና ዘሎ ድማ ኣብ ዝተፈላለዩ ሽቃት ዝርከብ ኮይኑ ዓይነት ምግቢ እዩ፡፡ እቲ ምግቢ ድማ ሽሙ ተምሪ ይባሃል፡፡

ዓይነት እፅዋት ኣብቲ ምርአይ ምስሊ ዝረኣየና ዘሎ ዓይነት እፅዋት ካብቶም ዓበይቲ ኣግራባት አእዋማት ሓደ ኮይኑ ዓንባቢ ዝኮነ ዓይነት እፅዋት እዩ። እዚ ዓይነት እፅዋት እዙይ ኣብ ኣግራብ ዝርከብ እዩ።

ካብቶም ዜና ኣውታራት ሓደ ዓለምለኻዊ ድምፀ ወያነ ቴሌቭዥን ዝርአ ኮይኑ እዞም እንሪኦም ዘለና ሰብኣይ ድማ ኣቶ ጌታቸው ረዳ ይበሃሉ ብዛዕባ ናይ ግብርናን ልምዓትን ፖሊሲ ዝዛረቡ ዘልዉ እዮም።

ማእከል ጉዕዞን ቱሪዝምን፡- ትግራይና ናይ ቡዙሓት ቱሪዝምን ጉዕዞን ቦታ እያ፡፡ ዝተፈላለዩ ተፈለጥቲ ሰባት በፃሕቲ ወይ ከዓ ሃወፅቲ እንብሎም ካብ ዝተፈላለዩ ዓዲ መፅኦም ዝበፅሕዋ ዓዲ እያ፡፡

ዝተፈላለየ ናይ ሙዚቃ መሳርሕታት ኣለዉ። ካብኣቶም ሓደ ዝኮነ ጭራ ዋጣ እዩ። እዚ ዝርኣየና ዘሎ ህቡብ ድምፃዊ ተክለሃይማኖት ክንፈ ይበሃል። ተክለሃይማኖት ክንፈ ብ ጭራዋጣ ብምፅዋት ፍሉጥ ዝኮነ ሰብ እዩ ዝኮነ ድምፃዊ እዩ። ሕዚ ኣብ መድረክ ጭራዋጣ ሒዙ ይወቅዕ ዘሎ እዩ።

ናይ ገዛን ናይ ቢሮ ኣቑሑን ዝኾነ ሓደ ዓይነት እዩ፡፡ እዚ ንሪኦ ዘለና ኣብ ገዛ ይኹን ኣብ ቢሮ ይኹን እነቕምጦ ኣቕሓ ናይ ዕንጨይቲ ውፅኢት ኾይኑ ዝተፈላለዩ መፅሓፍቲ ዝተፈላለዩ ነገራት ንምቕማጥ ዝጠቕመና እዩ፡፡

እዚ ዝረአየና ዘሎ ምስሊ፤ ሓደ ወዲ ብዙሓት ደርሁ ተሸኪሙ ናብ ዕዳጋ እናኸደ እዩ።

እዚ ኣብ እስክሪን ዝርአየና ዘሎ ምስሊ ሓደ ካብቶም መሰረተ ልምዓታት ኣብ ከተማታት ዝስራሑ መሰረተ ልምዓት ሓደ ኮይኑ እስታድዮም ናይ ኩዕሾ መፃወቲ ሜዳ እዩ፡፡

መኣዲ ትምህርቲ፦ ክፍሊ ትምህርቲ እዚ ዝረኣየና ዘሎ ህንፃ ናይ ትምህ ተምሃሮ መምሀሪ ክፍሊ እዩ። እዚ ክፍሊ እዚ ድማ ዝተፈላለዩ ተምሃሮ ኣብ ውሽጡ ኣትዮም ትምህርቲ ዝወስድሉ ክፍሊ እዩ።

ኣቲ እስክሪን ዝርአ ዘሎ ምስሊ ብጣዕሚ ዘሕዝን ምስሊ እዩ። ሕብረተሰብን ስድራን ብሓደ ኮይኖም ሓደ ዝሞተ ሰብ ናብ መቃብር ይወስድዎ ኣለው ።

እዚ ኣብ እስክሪን ዝረአየና ዘሎ ምስሊ ሃይማኖታዊ ተጋሩ ናይ ባዕሎም ዝኾነ ሃይማኖት ዘኽበረሉ በዓል አሎ። በዓል መስቀል ይባሃል። ብተለምዶ ድማ ዓሰርተ ሸውዓተ መስከረም ወይ ድማ ብተለምዶ መስቀል ዓጋመ እንዳተባሃለ ዝፅዋዕ ማለት እዩ በዓል መስቀል።

ሃይማኖት፡ ሃይማኖት ናይ ሓደ ክፋል ሕብረተሰብ ናይ መንነት መግለፂ እዩ፡፡ መፀለዪ ቦታ እውን እዩ፡፡ መምለኺ እውን እዩ፡፡ እዚ ዝርአየና ዘሎ መስጊድ ይባሃል፡፡ መስጊድ ናይ ሙስሊም ክፋል ሕብረተሰብ ንመምለኺ ዝጥቀምሉ ቦታ እዩ፡፡

መለለዪ ኣርማ ወይ ከዓ ፍሉይ ምልክት ኣርማ እዩ። እዚ ዝረኣየና ዘሎ ካፍቶም ኣብ ትግራይ ዝርከቡ ናይ ቴሌቭዥን ጣብያታት ዝኾነ ትግራይ ቴሌቭዥን እዩ። ትግራይ ቴሌቭዥን ከዓ ንድምፂ ህዝቢ ዝኾነ ቴሌቭዥን እዩ።

ኣዝዩ ሳሓባይ ዝኾነ መዘናግዒ ቦታ፦ እዚ ዝርኣየና ዘሎ ዘበናዊ እስተድዮም ዝስራሓሉ ዘሎ ኣብ ከተማ መቐለ ዝርአ ዘሎ ዘመናዊ እስተድዮም መፃወቲ ኩዕሾ እግሪ እዩ። እዙይ ድማ ብፍሉይ መዘናግዒ ቦታ እዩ።

ዓይነታት እፅዋት ካበቶም ዝረእዩና ዘለው ዓይነት እፅዋት ሓደ ዝኮነ ሙሩፀ ዘሪኢ መሸላ ይበሃል መሻላ ብፍላይ ከዓ አብ ትግራይ አብ ዝተፈላለዩ ከባበታት ብፈላይ አብ ምዕራብ ትግራይ ኣብ ከባቢ ራያ ዝዝራእ ዓይነት ዘርኢ እዩ፡፡

እዚ ኣብ እስክሪን ዝርአየና ዘሎ ምስሊ ሃይማኖታዊ ትሕዝቶ ዘለዎ ኾዮኑ እዚ ድማ ኣቡነጼንጤልዮን ይበሃል። ኣቡነጼንጤልዮን ድማ ኣብ ኣኽሱምን ኸባቢኣን ይርከብ።

ውፅኢት ጥበብን ባህልን-ናይ ቐደም ወለድና ውፅኢት ጥበብን ባህልን ኣለዎም እዩ፡፡ እዚ ኣብ መርአዪ ምስሊ ዝርአየና ዘሎ ኸዓ ዝተፈላለዩ ኣቕሽቲ ኣብ ሓደ ናይ መርዓ ምድላው ዝግበር ዘሎ ናይ ፀሎት ሰዓት እዩ፡፡

ዘመነወት ተሽከርከርትን ናይ ትራንስፖትን መጓዓዓዝያን ኣቁሕታት ፡- ዘመነወት ተሽከርከርቲ ካፍተን ዝረአያና ዘለዋ ሓንቲ ዝኮነት ዘመናዊት ተሽከርከሪት በዓል ኣርባዕተ ጎማ ማኪና እያ፡፡

ናይ ገዛን ናይ ቢሮን ኣቑሑታት እዚ ኣቕሓ እዙይ ጠረጴዛን ወንበርን ዘለዎ ኮይኑ ናይ ገዛ ኣቕሓ ክኾን ይኽእል። ናይ ቢሮ ኣቕሓ ክጠቅም ይክእል። ብፍላይ ክዓኒ ኣብ ቢሮ ንዝተፈላለዩ ኣቑሑ እዉን ክጠቅም ይኽእል እዩ።

ዝተፈላለዩ ዓይነታት ኣትክልትን ኣሕምልትን ኣለዉ፡፡ ካብኣቶም ሓደ ዝኾነ ኣራንሺ ይበሃል፡፡ ኣራንሺ መብዛሕትኡ ግዜ ኣብ ትግራይ ዝዝውተር ዓይነት ፍራፍረ እዩ፡፡

ኣዴታታት ትግራይ ናብ ማይ ይኸዳ ናብ ማይ ክኸዳ እንተለዋ ሓቚነን ማይ ናብ ጀሪካን ይመልኣ ጀሪካነን ተሸኪመን ንገዝአን ይኸዳ ከፍቶም መስተታት ሓደ ምይ እዩ።

ህብረተሰብን ስድራን እቲ እስክሪንእንርኦ ዘለና ምስሊ ዝተፈላለዩ ክፋል ህብረተሰብ ንሓደ ዝሞተ ሰብ ናብ መቃብር ክወሰድዎ ዘርኢና ዘሎ።

ኣብ እስክሪን ዝርኣየና ዘሎ ምስሊ ካብቶም ዓይነት እፅዋት ሓደ እዩ ዕምባባ እዩ፡፡ ዕምባባ ኣብ ወሰን ገዛ ወይ ካዓ ኣብ ዉሽጢ ገዛ ዝትከል ብጣዕሚ ንምርኣዩ ደስ ዝብል ዕምባባ እዩ፡፡

ውፅኢት ናይ ጥበብን ናይ ባህልን ዝኮነ ናይ ቀደም ወለድና ዝሰርሕዎ ዓይነት ስራሕ እዩ። እዚ ስራሕ እዚ ክዓ ዕትሮ ወይክዓ ዝንጊርር ይበሃል። እዚ ዝንጊሪርን ዕትሮን እዚ ክዓኒ ናይ ወለድ ናይ ጥበብን ባህልን ውፅኢት እዩ።

እቲ እስክሪን እንሪኦ ዘለና ምስሊ ደቅሰባት ኣብ ምትዕድዳጎን ኣብ ንግዲ ዝንቀሳቀሱን ደቅሰባት ስለዙይ ኣብዚ ህንፃ እዙይ ናይ ባዕሎም ዝኾነ ገዛ ተኻሮዮም ዝተፈላለየ ናይ ቴክኖ ሞባይልን ካሊእን ይሸጡ ኣለው።

ኣብ ትግራይ ዓድና ዝተፈላለዩ ፀሓፍቲ ኣለዉ፡፡ ዝተፈላለዩ መፅሓፍትን ጋዜጣን ዘዳልዉ ሰባት ኣለዉ፡፡ ካብኣቶም ሓደ ሓዱሽ ኪዳን ዘዳለወ ኣሎ፡፡

ተፈለጥቲ ሰባት-ካብቶም ተፈለጥቲ ሰባት ሓደ ዝኾነ ጀነራል ኣብርሃ ወይ ከዓ ኳርተር ይበሃል። ናይ ቀደም ናይ ህወሓት ተጋዳላይ እውን እዩ። ኣብ ሕወሓት ብዙሕ ታሪክ ሰሪሑ እዩ። ኣብ ቃልሲ ህዝቢ ትግራይ ብዙሕ ታሪክ ሰሪሑ እዩ። ኣብ ሰራዊት ምክልኻል ሃገር እውን ሰሪሑ እዩ።

ዜና ኣወታር፦ እዚ ዝረኣየና ዘሎ ዜና ኣወታር ኣብ ድምፂ ወያነ ቴሌቭዠን ዓለም ለኻዊ ድምፂ ወያነ ቴሌቭዥን ዝረኣየና ዘሎ ኮይኑ ብዛዕባ ተሳትፎ ዩኒቨርስቲታት እዩ። ተሳትፎ ዩኒቨርስቲታት ኣብ ትግራይ ዘለዋ ዩኒቨርስቲታት ኣብ ፀገም ህዝበን ከመይ ክፈትሓ ከምዝኽእላ።

ናይ ገዛን በረኻን እንስሳ እዩ። ፍሉይ ሽሙ ድማ ፃፀ ይባሃል። ፃፀ ካብ ዓቅሙ ንዓቐብ ክብደት ክሽከም ይኽእል እዩ። ፃፀ ኣብ በረኻ ይኹን ኣብ ገዛ ክነብር ዝኽእል እንስሳ እዩ። ብፍላይ ኣብ ውሽጢ ካናታት ክነብር ይኽእል እዩ።

እዚ ምስሊ ተመን ይበሃል። ተመን እንተነኺሱካ የሐመካ ኽሳብ ምቅታል ውን የብፅሕ።

ምዕሩግ ዝኾነ ከባቢ ብፍላይ ካዓ አብ ትግራይና ዝተፈላለዩ ምዕሩጋት ዝኮኑ አግራባት ዘለውዎ ፅቡቅ ዝኮነ ማይ ይረአየና አሎ፡፡ እዚ ምዕሩግ ዝኮነ ቦታ ከዓ አብ ትግራይ ብፍላይ ብጣዕሚ ፅቡቅን ምዕሩግን እዩ፡፡

ካብቶም ዘመናዊ ናይ ህንፃ ስራሕቲ ዘመናዊ ኣርቼክተር ህንፃ ስራሕን ዝረአየና ዘሎ ኮይኑ እዚ ድማ ኣብ ኣክሱም ዩኒቨርሲቲ ውሽጢ ዘሎ ናይ ዘመናዊ ህንፃ ስራሕ ውፂኢት እዩ::

ትግራይ ዕጥቃዊ ቃልሲ ቅድሚ ምጅማሩን ድሕሪ ምጅማሩን ቡዙሓት ጀነራላት እናፍረየት መፅኣ እያ፡፡ ካብአቶም ሓደ ዝኮነ ጀነራል ክንፈ ዳኘው ይባሃል፡፡ ጀነራል ክንፈ ዳኘው ኣብ ቡዙሓት ናይ ወታደራዊ ኣገልግሎት እናሰረሐን ናይ ባዕሉ እናተቃለሰን ዝመፀ ጀነራል እዩ፡፡

እዞም ኣብ እስክሪን እንሪኦም ዘለና ተፈለጥቲ ሰባት ናይ ተጋሩ ኾይኖም ተፈለጥቲ ሰባት እዮም። ደክተር ደብረፂዮን ገብረሚካኤል፣ ዶክተር ቴድሮስ ኣድሐኖም፣ ኣቶ ኣባይ ወሉ ኣቶ ኣባይ ፀሃየ እባ ።

እዞም ኣብ እስክሪን ዝረኦዩና ዘለዉ ምስልታት እቲ ሓደ ኣዶ ፈሳሲ ሳሙና ናይ ሱፖር ማርከረት ኣቁሓ እቲ ሓደ እስካይ ፈሰሲ ሳሙና ናይ ሱፖር ማርኬት ኣቁሑታት እዮም

እዚ ኣብ እዝክሪን ዝረአየና ዘሎ ናይ ገዛ ኣቅሓ ሓደ ኮይኑ ንሱ ድማ ናይ ሙቀት መረጋግዒ ዝተፈላለዩ ናይ ኤሌትሪክ ኣቅሑ ናይ ሙቀት መረጋግዒ እዩ ማለት እዩ፡፡

ሙዚቃ፣ ሙዚቃ ፍሉይ ዝኾነ መ Hናግዒ እዩ። እዚ እንሪኦ ዘለና ወዲ ናይ ቀደም ናይ ህውሓት ተጋዳላይ ኣብ ናይ ባህሊን ኪነትን ዝሳተፍ ተጋዳላይ ኢያሱ በርሀ እዩ።

ንግድን ምትዕድዳግን ዝተፈላለዩ ናይ ሕብረተሰብ ክፋላት ዝተፈላለዩ ናይ ንግድን ምትዕድዳግን ምንቅስቓስ ይገብሩ እዮም። ይሳተፉ እዮም። ካብኣቶም ሓደ ዝኾነ ድማ ናይ ቡና መጨጣ፣ ናይ ሽኳር መጨጣ ዝርኣየና ዘሎ እዩ።

ንግድን ምንቅስቃስን ምትዕድዳግን ዝተፈላለዩ ክፋል ሕብረት-ሰብ ዝተፈላለዩ ናይ ንግዲ ምንቅስቃስን ምትዕድዳግን ዘሳልጡ እዮም። ካብቶም ዘሳልጥዎም ሓደ ዝኮነ ናይውጽኢት ዕንጨይቲ ይረኣየና ።

ደቂ ሰባት ብዙሓት መጋየፅታት ይጥቀሙ እዮም፡፡ እቶም መጋየፅታት ከዓ ዝተፈላለዩ ሕማቕ ጨናታት የርሕቑልና፡፡ እዚ ንሪኦ ዘለና ከዓ ሽቶ ይበሃል፡፡ ፅቡቕ ጨና ንክህልወና ይጠቕመና፡፡

ኣብ ከባቢና ቡዙሓት ዓይነት ተኽልታትን ኣሕምልትን ኣለው እዮም። እዙይ ድማ ሓደ ዓይነት እፅዋት ኾይኑ ሰሊጥ ይበሃል።

ዜና ኣውተር ኣብ ዓለምለካዊ ድምፂ ወያነ ቴለቨዥን ናይ ቴለቨዥን ጠብያ ዝርእየና ብቀጥታ ዝማሓላለፍ ዘሎ መልእክቲ ጀነራል ታደሰ ወረደ እዩ። ጀነራል ታደሰ ወረደ ብዝተፈለለዩ መልክዕ ድማ ዝተፈላላዩ ነገር የመሓላልፍ።

እዚ ኣብ እስክሪን ዝረአየና ዘሎ ምስሊ ካብቶም መሰርታዊ ልምዓታት ሓደ ኮይኑ ናይ ትእምት ትካል ወይ ከዓ መሰቦ ፋብሪካ ናይ ስሚንቶ መምረቲ መሰቦ ፋብሪካ እዩ፡፡

ውጽኢት ዘመናዊ ሕርሻን ግብርናን ኣብ ዘመናዊን ሕርሻን ግብርናን ዝተፈላለዩ ስራሕቲ ክስርሑ ይኽእሉ እዮም ። ብፍላይ ኸዓኒ ናይ ሕርሻን ናይ ግብርናን ምሁራት ዝኸኑ ሰባት ብመስመር ተኽልታት ክተኽሉ ይኽእሉ እዮም። ንኣብነት ዝረኣየና ዘሎ ኮሚደረ እዩ ።

ተፈለጥቲ ሰባት-እዞም ንሪኦም ዘለና ኽልተ ተፈለጥቲ ሰባት ተጋዳላይ ስዩም መስፍንን ተጋዳላይ ኣስመላሽ ወለስላሰን ዝበሃሉ ኮይኖም ኣብ ኢትዮጵያ ኾነ ኣብ ትግራይ ዝተፈላለየ ስራሕቲ እናሰርሑ እናመፁ እናሃለዉ ኣብ እዋን ፅንተታዊ ወራር ትግራይ ብመስዋእቲ ዝተፈለዩና እዮም፡፡

ውፅኢት ዘመናዊ ሕርሻን ግብርናን ዝተፈላለዩ ክፋል ሕብረተሰብ ኣብ ዘመናዊ ሕርሻን ግብርናን ክሳተፉ ኣለዎም ይሳተፉ ድማ ኣለዉ። ሓደ ወዲ ተባዕታይ ዝረኣየና ዘሎ ክዓኒ ማይ እንዳስተየ እዩ።

እዚ ኣብ እስክሪን ዝረአየናሎ ምስሊ ናይ ኣርቲክቸርን ህንፃ ስራሕን ውፅኢት ዝኮነ ኣብ መቐለ ከተማ ዝርከብ ሓወልቲ ሰማእታት እዩ፡፡

ማእከል ቤት ብልዕን ቤት መስተን እዚ እንርእዩ ዘለና ኣብ ከተማ ኣክሱም ኣብ ማእከል ከተማ ኣክሱም ዝርከብ ኮይኑ ማእከል ቤት ብልዕን ቤት መስተን እዩ። ኣብዚ ዝተፈላለዩ መስተታት ንረክብ ዝተፈላለዩ መስተታት ዝተፈላለዩ ምግብታት ንረክብ።

ኣብ ገዛ ብዙሓት ዓይነት አቁሑት ክህልወካ ይክእል እዩ ካብአቶም ሓደ ዝኮነ ናይ ገዛ ኣቁሑ ክዳውንቲ መቀመጢ ናይ ገዛ ኣቁሑ እዩ፡፡

እተን ኣብ ምስሊ ዝረአያና ዘለዋ ዝተፈላለያ ናይ ገዛ እንስሳት ኣጣልን ኣባጊዕን እየን ዝረአያና ዘለዋ ማለት እዩ፡፡

እዚ ምዝሊ ዝረአየና ዘሎ ኣብ እስክሪን ዝረአየና ዘሎ ምስሊ ኣብ ኣክሱም ከተማ ኮይኑ ዝተፈላለዩ ገዛውትን ናይ ኮብልስቶን መንገድን እዩ ዝረአየና ዘሎ፡፡

ብዛዕባ ኣሕምልትን ተኽልታትን ሓደ ናይ ዘበናዊ ግብርና ሙሁር እዩ ዝረኣየና ዘሎእቲ ሙሁር ክዓ ብዛዕባ ሙሩፅ ዘርኢ ዓተርባሕሪ እናተብሃለ ዝፅዋዕ መብዛሕቲኡ ግዜ ኣብ ትግራይ ዝዝራእ እዩ ዘፅንዕ ዘሎ።

ናይ ገዛን ናይ ቢሮን ኣቑሑ-እዚ ኣቕሓ እዚ ናይ ገዛ ኣቕሓ ክኾን ይኽእል እዩ፤ ናይ ቢሮ ኣቕሓ ክኾን ይኽእል እዩ፡፡ ብፍላይ ከዓ ቢሮ ንዝተፈላለዩ ሰባት ኮፍ መበሊ ዝጠቅም እዩ፡፡ ኣብ ገዛ እውን ንዝተፈላለዩ ሰባት ኮፍ መበሊ ክጠቅም ዝኽእል እዩ፡፡

እዚ ኣብ እስክሪን ዝረአየና ዘሎ ምስሊ ዝተፈላለዩ ኣእዋማት ዓበይቲ ተክልታትን እዮም፡፡ እቶም ተክልታት ድማ ገሊኦም ተቆሪፆም ገሊኦም ድማ ዝቁረፁ ዘለዉ እዮም፡፡

ኣብ ዝተፈላለዩ ሹቓት ዝተፈላለዩ ደቐቕትን ዓበይትን ንመሸጣ ዝውዕሉ ኣቑሑት ይርከቡ እዮም፡፡ ካብቶም ንመሸጣ ዝውዕሉ ኣቑሑት ሓደ ዝኾነ ብፍላይ ከዓኒ ንህፃውንቲ መጠበሪ ዝኾነ ኮረመለ እዩ፡፡

አብቲ ዝሓፈ 2013 ኣብ ልዕሊ ትግራይ ዝተኣወጀ ጆነሳይዳዊ ኩናት ነይሩ፡፡ ነዚ ኩናት እዚ ንምምካት ዝወፁ ድማ ሓደ ፉሉይ ሓይሊ እዩ፡፡

እዚ ምስሊ ዝርአየና ዘሎ ሰብ ተፈላጢ ሰብ እዩ እዪ ።ኣብ ቃልሲ ትግራይ በተለይ ዝፍለጥ ሰብ እዩ ዕጥቃዊ ቃልሲ ይኩን ድሕሪ ዕጥቃዊ ቃልሲ ኣብ ሻዕቢያ ወራር ቡዙሕ ጀግንነት ዝሰርሐ ጀነራል እዩ። ጀነራል ሳሞራይዝ ይብሃል

ሕብረተሰብን ስድራን:- ናይ ቀደም ሕብረተሰብን ስድራን ኣብ መንበሪኦም ኮይኖም ዝተፈላለየ ሓሳባትን ዝለዋወጥሉ ዘለዉ ዝተፈላለየ ባህላዊ ፀወታታት ዝፃወትሉ ዘለዉ ብሓደ ኮይኖም ተኣኪቦም ሓሳቦም ዝለዋወጡ ዘለዉ እዮም።

ዓይነት ስራሕ ውፅኢት ጥበብን ባህልን ዝኮነ ካብቶም ውፅኢት ባህልን ጥበብን ዝኮነ ሓደ ናይ ፅላል ስራሕ እዩ። እዚ ፅላል አብ ቤተክርስቲያን እንግልገለሉ ስራሕ እዩ። እዙይ ድማ መብዛሕቶም ሰባት ናብ ቤተክርስቲያን ዝከዱ ዘለው ሒዘሞ ዝኩዱ እዩ።

እቲ ኣብ ስክሪን ዝረአየና ምስሊ ካብቶም ብዙሓት ዓይነታት እፅዋት ሓደ ኮይኑ ንሱ ድማ ጫዓ ይብሃል ዕሾኽ ዘለዎ ጨዓ

ፍልይቲ መሳሪሒት እያ እዚኣ ካብ ብረት ዝተሰረሐት መቆለፊት ናይ ቢሮ መቆለፊት ክትኮን ትኽእል ንመንበሪ ገዛ መቆለፊት ክትኮን ትኽእል፡፡ ናይ ዝተፈላለዩ ናይ እኽሊ መኻዚን ክትኮን ትኽእል፡፡ ንዝተፋላለዩ መንበሪ ገዛታት መቆለፊት ትኮን ትኽእል እያ፡፡

እዚ ኣብ እስክሪን እንሪኦ ዘለና ምስሊ ኽልተ ሓደ ወድ ተባዕታይን ሓንቲ ጓል አነስተይትን ደረፍቲ እዮሞ ማለት እዩ። ናይ ሙዚቃ ተጻወቲ ደረፍቲ እዮም ኢና ንብሎም ማለት እዩ።።

ሃይማኖት ካብቶም ናይ ሃይማኖት መምለኸቲ ዝኾኑ ሰባት ናይ ኦርቶዶክስ እምነት ተኸተልቲ ብፍላይ ከዓ ዝአስርዎ ናይ ሃይማኖት ኣስተምህሮ ውፅኢት ዝኾነ ናይ ሃማኖት ኦርቶዶክስ ውፅኢት ዝኾነ መስቀል እዩ።

ትግራይ ንብዙሓት በፃሕቲ ትምቹ ዓዲ እያ፡፡ እቲ ዝርአየና ዘሎ ከዓ ናይ ጉዕዞን ቱሪዝምን መለለዪ መግለፂ ኮይኑ ካብኣቶም ሓደ ዝኾነ ካብ ከውሒ ዝተፈልፈለ መለለዪ መግለፂ እዩ፡፡

ዘመናዊ ሕርሻን ግብርናን እዙይ ንሪኦ ዘለና አብ ሜዳ ዘልው ዓይነታት ተኽልታት እዩ። እዞም ዓይነታት ተኽልታትት እዚኦም ውፅኢት ናይ ዘመናዊን ሕርሻን ግብርናን ዝኾኑ ዝተፈላለዩ ተኽልታት እዮም ።

መሬት ኣብ ትሕቲ ሰማይ እያ ምዕሩግ ዝኮነ ተፈጥሮ ከባቢ ይርኣየና ኣሎ። ምስ ዝርኣየና ዘሎ ድማ ቀትሪ ኮይኑ ሰማይ ምድርን ይርኣየና ኣሎ። ብጣዕሚ ፅቡቅ ዝኮነ ከባቢ ተፈጥሮ ይርኣየኒ ኣሎ።

ጉዕዞን ቱሪዙምን ትግራይ ሃፍታም ዓዲ እያ። ብፍላይ ብቱሪዝም ጉዕዞን ሃፍታም ዓዲ እያ። ኣብ ትግራይ ውሽጢ ቡዝሓት በፃሕቲ ዝርእይዎ ዝተፈላለየ ቅርፃ ቅርፂ ካብ እምኒ ዝተሰርሐ ዝተፈላለየ ቅርፃ ቅርፂ ይረኣየና ኣሎ።

ዓይነታት ምግብታትን ዓይነታት ብልዕን እዚ ንሪኦ ዝረአየና ዘሎ ኣብ እዋን ቁርሲ ሰዓት ዝዳሎ እንጀራ ተፈትፊቱ ብእንቁላሊሕ ቀሪቡ ኣሎ ።

ብዙሓት ሰባት ይርአዩ ኣለዉ፡፡ ካብቶም ሰባት መብዛሕትኦም ኣቕሽቲ ዝጠምጠሙ ኣቕሽቲ ኮይኖም ኣብ ናይ ሃይማኖት ስራሕቲ ዝሳተፉ ዘለዉ እዮም፡፡

ዝተፈላለዩ ናይ ገዛን ናይ ቢሮን ኣቑሑ ኣለዉ እዮም። እዚ እንሪኦ ዘለና ኣቕሓ ጠረጴዛ ኣብ ገዛ ክቕመጥ ይኽእል። ኣብ ቢሮ ክቕመጥ ይኽእል። ንኸፍ መበሊ ክኾን ይክእል። ንዝተፈላለዩ ስራሕትታት ክጠቕመና ዝክእል ናይ ገዛን ናይ ቢሮን ጠረጴዛ እዩ።

ዜና ኣውትር ኣብ ትግራይ ቴሌቪዥን ጣብያ ዝኾነ ዝማሓለፍ ዘሎ ዜና ኣውትር እዩ፡፡ ብዛዕባ ዕቋርን ልቓሕን ንዝሓሸ ናብራን ዝብል ቴማ ዝሓዘ ካብ ዕቋርን ልቓሕን ብምልቃሕ ንቕየር ኣለና ይብሉ ኣለው ነበርቲ ከተማ ኣኸሱም፡፡

እዚ ኣብ እስክሪን ዝረአየና ዘሎ ምስሊ ያው ፖለቲካዊ ትሕዝቶ ዘለዎ ኮይኑ ተጋሩ ዲያስፖራ ኣብ ደገ ዝነብሩ ኣብ ወፃኢ ዝነብሩ ተጋሩ ኣንፃር እቲ ጀኖሳይዳዊ ኩናት ዘካይድዎ ሰለማዊ ሰልፊ እዩ፡፡

ዜና ኣውታር:‑ ካፍቶም ናይ ኤርትራ ተናሓናሕቲ ዉድባት ዝመርሕ ዘሎ ሓደ ዝኾነ ኣማኒኤል እያሱ ዝብሃል ናይ ኣሰና ቴሌቭዥን ጣብያ ዋና ሓላፊ እዩ። እዙይ ክዓ እንታይ እዩ ዘርእየና ዘሎ ህዝቢ ትግራይ ከም ወርቂ ብሓዊ ተፈቲኑ ዝወፀ ክብር ጅግና ህዝቢ እዩ ይብለና ኣሎ።